እዚ ተፈጥሮኣዊ ቅርጺ ዘለዎ ኣካል ይረአ። ብየማን ብብዝሒ ብጫ፡ ምሉእን ዝተቖርጸን ባናና ይርአ። ሓደ ባናና ብንጹር ተቖሪጹ ኣሎ። ኣቀራርባ ናይቲ ምስሊ ኣብ መንጎ ጽባቐን ሓልዮት ተፈጥሮን ዘሎ ርክብ ይመስል።

ጸሊምን ጸፍሒን ናይ ጫማታት ቅዲ የርኢ። ክልተ ጫማታት ጐሊሖም ብቆርበት ዝተሰርሑ ይመስሉ። ኣብ ድሕሪት ድማ ንእሽቶይ ብጣዕሚ ደስ በሃሊት ናይ ጎማ ተኽሊ ገዛ ኣላ።

ደስ በሃልቲ ወንበራትን ዱዃታትን ይርአዩ ኣለዉ፡፡ እዞም ፍርያት ደስ ዝብል መልክዕን ምቹውነትን ዘለዎም እዮም፡፡ ኣብ ገዛ ከምዚኦም ዓይነት ወንበራት ክህልዉ ይደሊ እየ፡፡

ኣብ ማእከል ድንቂ ዕዳጋ ይረአ ኣሎ፤ ፍርያት ኣሕምልቲ ከም ኮሚደረ፡ ሽጉርቲ፡ ካሮት ኣብ መሬት ብብዝሒ ተዘርጊሑ ይርከብ። ኣብ ድሕሪት ድማ ዓቢ ኣፍደገን ንጹር ሰማይን ኣሎ። ብዙሕ ህዝቢ ተኣኪቡ ኣሎ፣ ዕዳጋ ህያው ይመስል።

ብክቢ ቅርፂ ናይ ዝፈረሰ ገዛ ብሎኬትን ሓመድ ኣኪቦም ጠጠው ኣቢሎሞ ኣለው። ኣብዚ እሲኡ ድማ ካብ ሽክና ብቆርበት ዝተሸፈነ ክልተ ማሕቆን ኣለው። እዚ ክሪኢ እንተለኩ ካብዚ ተሓቁኑ ዝውፀ ፀባ ብጣዕሚ እዩ ጥዑምን ዝሑልን።

ብጫ ሕብሪ ዘለዎም ሰለስተ ካርሜክስ ዝበሃል ኣብ መቀመጢኡን ሃሳስ ጻዕዳ ሕብሪን ዘለዎ ድሕረ ባይታ ይርከቡ። ካርሜክስ ዝብል ብጻዕዳ ሕብሪ ተጻሒፉ ኣብ ቀይሕ ድሕረ ባይታ ይርከቡ። ብጣዕሚ ደስ በሃልቲን ሰሓብቲን እዮም።

ኣብዚ ዘለው ናይ ደቂ ኣንሰትዮን ደቂ ተባዕትዮን ዝተፈላለዩ ዓይነት ሕብሪታት ዘለዎም እዮም። እዞም ጫማታት እዚኦም ብዙሕ ኣገልግሎት ስለዘይህብ ክገዝኦም ኣደልን ማለተይ ይፀልኦም እየ።

ብቐረባ ናይ ሓደ ሰብኣይ ዘርኢ እዩ። ጸሊም ጃኬትን ሐምላይ ክራቫታን ተኸዲኑ ኣሎ። ብየማናይ ኢዱ እናኣመልከተ ኣብ ቅድሚኡ ማይክሮፎን ኣለዎ። ኣብ ድሕሪት ብጸጋም ጸሊም መንበር ኣሎ። ብድሕሪኡ መንደቕ ኣሎ።

ጽቡቕ ጌሩ ዝተሰርሐ፡ ድሙቕ፡ ጽኑዕ ዕንጨይቲ ናይ ክዳን ካቢነ ጐሊሑ ይርአ። እቲ ሕብሪ ሰሓቢ ኮይኑ ነቲ ክፍሊ ብህዱእ ጽባቐ ይመልኦ!

ዱራታ ዝብል ባትሪ ዓብይ ናይ ቴፕ ወይ ድማ ናይ ላምባዲና ኮይኑ ብቀይሕን ቆፃልን ሕብሪ ዘለዎ ፅሑፉ ድማ ብፃዕዳ ኤክከስትራ ዝብል በወርቃማ ዘለዎ ባትሪ እዩ።

ባህላዊ ቅዲ ጸጉሩ፡ ኣብ ክሳዱ ክልተ ሰንሰለት ዘለዎ መንጠልጠሊ ኣንሶላ፡ ዕንጨይቲ ዝሰርሖ በትሪ ዝለበሰ ኣፍሪቃዊ ሰብኣይ። እቲ ሰብኣይ ባህላዊ ቀጠልያን ጸሊምን ክዳን ተኸዲኑ ኣሎ። ኣጠማምታኡ ክብርን ባህላዊ ሓበንን ዘንጸባርቕ እዩ።

ኣብዚ ጐደና ከም መነፀር ዝመስሉ ሸቐጣት ኣብ ብኢድ ትድፋእ ተሽከርካሪት ይርአዩ ኣለዉ፡፡ እዚ ተሽከርካሪት ናብ ዝደለኻዮ ቦታ እናተንቀሳቐስካ ክትሸጥ ተኽእል ኣገዳሲት መገልገሊ እያ፡፡

ኣብዚ ዘሎ መሳርሒ ዕጥቂ ዝተፈላለየ ዓቐን ዘለዎም ስክሩድራይቨር ዝሓዘ ስብስብ እዩ። እቲ ብጸጋም ዘሎ ረሳሕ ሕብሪ ዘለዎ ቦርሳ ዝተፈላለየ ዓቐን ዘለዎም ስክሪውድራይቨር ዝሓዘ እዩ። ጽባቐ ናይ ሓደ ንልክዕነት ስርሑ ዘርኢ መሳርሒ እዩ።

ካብ ናይ ኢትዮጵያ ባህላዊ ዝኮኑ መጋየፂታት ብዓይነቶምን ደረጀኦምን ኣፈላላይ ዘለዎም ኣለዉ ካልእ እውን ናይ ስፈታት፣ ክዳን ፣ ቦርሳ ፣ ስእልታትን ብዝሕ ዝበሉ ኣለዉ።

እዚ ብስእሊ ዝተሸፈነ ገጽ መጽሓፍ ተገሊጹ ኣሎ። ኣብ ላዕሊ ዘሎ ቀይሕ ፊደላት“ምንቅስቓስ ኣተሓሳስባ” ዝብል ጽሑፍ ኣለዎ፣ ኣብ ታሕቲ ዘሎ ምስሊ ድማ ኣብ ሰለስተ ክፋላት ተኸፋፊሉ ኣሎ። እዚ ድሙቕ ሕብሪ ዘለዎ ሽፋን ንመንፈስ ፍልጠትን ምትሕልላፍን ዝገልጽ እዩ።

ኣብ ናይ ደቂ ተባዕትዮ ፀጉሪ ስራሕቲ ደቂ ኣንስትዮ እውን ይሰርሓ ይረኣያ እየን። ሰባት ኣብ ዝኾነ ይኹን ስራሕቲ ብፍቅርን ብታሕጓስን ንተጠቀምቶም ከገልግሉ ይግባእ።

ገብረ ገብረፃዲቅ ኣብ ናይ ተግራይ ወሰንቲ ጉዳያት ክህልው እንተለው መግለፂ ዝህብ ሰብኣየ እዩ። ኣብ ናይ ትግራይ ኩነት ተስፋ ዝህብ ዝነበረ ጀግና ተጋዳላይ ገብረ ገብረፃዲቅ እዩ።

ካብ ቆርበት ዝስራሕ ንተኸተልቲ እምነት ክርስትና ንግልጋሎት ፀሎት ቤተክርስትያን ትጥቀመሉ ብበዓል ሞያ ብጥንቃቐ ዝፀሓፍ ብዙሕ ግዜ ዝወስድ ብራና መፅሓፍ ምስ መትሐዚኡ ማህደር እይ።

ናይ ሓደ መምሃሪ መጽሓፍ ኬሚስትሪ ገበር ኮይኑ፡ ኣርእስቲ፡ ደረጃ ክፍሊ፡ ባንዴራ ኢትዮጵያ፡ ከምኡ’ውን ፈተነታት ሳይንስ ዝሓዘ እዩ። እዚ ድማ ናይ ሳይንስ ስምዒትን ናይ ምፍላጥ ድሌትን ይፈጥር።

መሰብ ኣብ ከባቢና ብሳዕሪ፣ ብላኻን ካብ ዝተፈላለዩ ክርታትን ብዝተፈላለዩ ድዛይናትን መልክዓትን ይስራሕ። ኣብዚ ሕዚ እዋን ናይ መሰብ ዋጋ ብጣዕሚ እናኸበረን ኣብ ኣሰራርሑ ናይ ፅሬት ሽግር ስለዘዎን ተጠቀምቲ እናማረሩ ይርከቡ።

10. እዋይ ክትፀርይ! ፃዕዳ ሕብሪ ዘለዋ ጆቶኒ መፃወቲት እቶም በትሪ ቀይሕን ዕንቋይን ሕብሪ ዘለዎም ኮይኖም አብ ሓምለዋይ ሳዕሪ ዘለዎም ጫፍ ጆቶኒ ብላዕሊ ብጣውላ ዕንፀይቲ ተፀቂጦም ይርከቡ።

እዚ ባህላዊ ሰፈ ኮይኑ ጊዋዎ ዝባሀል ኮይኑ ንዝተፈላለየ መተሕዚ ምግብ ከም እንጀራ ከምኡዎን ቅጫ መትሐዚኮይኑ እዚ ባህላዊ ስፈ ከብ ምንታይ ይሰራሕ ትፈልጡዶ?

ኣብ ኢትዮጵያ ከተማ መቐለ ዝርከብ ዓቢ ክቢ ቤተክርስትያን ይመስል። ኣብ ከባቢኡ ብዙሓት ኣግራብን ሓምለዋይ ቦታታትን ኣለዉ፣ ብድሕሪት ድማ ካልኦት ዘመናዊ ህንጻታት ከተማ ይርአ። ሰማይ ንጹርን ሰማያውን እዩ። መንፈሳዊ ድምቀትን ሓድነትን ህዝቢ!

ሓንቲ ሞያዊ ልብሲ ዝተኸደነት ጓል ኣነስተይቲ ኣብ ክሽነ ውሽጢ ምግቢ እንዳዳለወት ትርአ ኣላ፡፡ እዛ ጓል ኣንስተይቲ በዓልቲ ሞያ ምድላው ምግቢ እያ ትመስል፡፡

ኣክሱም ዩኒቨርሰቲ ኣብ ኢትዮጵያ ካብ ዝርከቡ ናይ መንግስቲ ዩኒቨርሲቲታት እቲ ሓደ እንትኸውን ኣብ 1999 ዓ/ም የካቲት ወርሒ ተጀሚሩ። ኣብዚ ሕዚ እዋን ኣብ 4ተ ካምፓሳት ማላት ዋና ግቢ፣ ሽረ ሪፈራር፣ ዓድዋ ካምፓስን አለውዎ።

ኣብ ሕዚ እዋን ገባራይ ትግራይ ኣብ ከባቢኡ ዒላታት ብምኹዓት ንመስኖ ንምጥቃም ዝተፈላለዩ ዝራእቲን ኣትኽልትን ፍራምረን እናብቆለ ንመሸጣ እናቅረበ ይርከብ። ስለዝኾነ ድማ ገባራይ ትግራይ በቲ ናብርኡ ሕጉስ ይኸውን።

ክልተ ደቂ ኣንስትዮ ጻዕዳ ክዳን ዝተጠለፈ ተከዲነን እታ ዕብይ ዝበለት ኮፍ ኣኢላ እታ ንእስ ዝበለት ከዓ ጠጠው ኢላ ንጸጋማይ ኢዳ ነኪኣታ ትርከብ። እዚኣን ደስ በሃልቲ ኣዶን ዉላድን እየን።

ሓመድካ ብላዕ! ዕትሮ ገፅካ ይርሓቅ! ሸኮርተት ድማ ተታሒዝዎ። እዚ ሰባኣይ እዙይ ክሪኢ እንተለኩ ደመይ እዩ ዝፈልሐኒ ምክንያቱ ካብ መለስ ሓደራ ተቀቢሉ ኢትዮጰያ ናብ ገደል ሃል ዘበላ እዩ ስለዚ ክሪኦ ኣይደልን።

ዝተፈላለዩ መስቀላት በቢድዛይንን ዓቀንን ንዕዳጋ ዝተዳለው እዮም። ደቂ ኣንስትዮ ትግራይ ንመጋየፅን መመላክዕን ኣብ ክሳደን ብሃሪ ዝአስርኦ ደስ ዝብል መስቀል እዩ።

እዚ ኣብ ቅድሚት ኣራንሺ ዝሕብሩ መንበር ኣሎ፡ ብድሕሪት ድማ ቀጠልያን ወርቅን ባነር ይረአ ኣሎ። እቲ ባነር ምልክታትን ቅርጽታትን ዝመልአ እየ ዝመስል።

እዚ ኣብ ደገ ብሰፊሕ መዓልቲ ዝካየድ ጸወታ ቮሊቦል እዩ። ኣብ መጀመርታ ወከልቲ ናይተን ዝሰዓራን ተኸላኸልቲን ጋንታታት ብዓቢ ጉልበት ዘሊሎም ቅልጽሞም ኣብ ኣየር ልዕል ኢሎም ክሕዙ ይረኣዩ። ብሓፈሻ ስፖርታዊ ውድድራት ብዛዕባ ውድድር ዘርኢ እዩ።

እዚ ወዲ ጸጉሩ ዝቖርጽ ዘሎ ፣ገጹ ብሕብራዊ መሸፈኒ ኣፍን ኣፍንጫን ተሸፊኑ ኣሎ። ኣብ ድሕሪት ድማ መሳርሒታት እንዳ ባርበርን ስራሕቲ መስተኻኸልን ቀያሕቲ ካቢነታትን ካልኦትን ይረኣዩ።

ኣብ ትግራይ ብዙሓት ወሓዝቲ ማያት፣ ኢላታትን ናይ ከርሲ ምድሪ ማያትን ኣለው። ይኹን እምበር እቶም ወሓዝቲ ማያት ዳርጋ መብዛሕቲኦም ኣብ ግልጋሎት ኣይወዓሉን ዘለው።

ብሽም ደጀ ኣዝማች ባልቻ ዝተባህሉ ጅግና ኢትዮጵያዊ ዝተሰየመ ናይ ሩስያ ቀይሕ መስቀል ሆስፒታል ይርአ ኣሎ፡፡ እዚ ትካል ግብረ ሰናይ እንተይኮነ ኣይተርፍን፡፡

ሓደ ሰብ ዝተወሰና ኣባጊዕ ይጓስይ ኣሎ፡፡ እዚ ኣባጊዕ ዘለውኦ ቦታ ለምለም እዩ ዝኒአ፡፡ ካብዚ ዝተላዕለ እተን ኣባጊዕ መችዩወን ዘሎ ይመስል፡፡

እዚ ኣብዚ ዝርአ ዘሎ ድኳን ፍረታት እዩ። ኣብ መደርደሪ፡ ባናና ኣብ ገመድ ተኣሲሩ፡ በርጭቅ ኣቮካዶን ድማ ብብዝሒ ተዘርጊሑ ኣሎ። ብጸጋም ፕላስቲክ ማይ፡ ብየማን፡ ኣብ መንበር ኮፍ ኢሉ ዘሎ ሰብኣይ። ሕብርን ምንቅስቓስን ዕዳጋ ኣብቲ ቅርጺ ብንጹር ይርአ።

እዚ ፍሉይ መዋቕር ይርአ። ኣብቲ ህንጻ “ዝኽሪ ዓወት ዓድዋ” ዝብል ጽሑፍ ኣለዎ። ኣብ ዙርያ እቲ ህንጻ ንጹር ጽርግያ፡ ኣግራብን መንበርን ኣሎ። እዚ ዝኽሪ ዓወት ዓድዋ ብኣካል ርኢኹሞ ዶ? ወይስ ብስእሊ ጥራይ ?

ኣብዚ ዘለው ሰብኣይ ብዕድመ ንእሽተይ ድፍእ ዘበሉ ኮይኖም ንዓይኖም መነፀር ተጠቂሞም ኣብ ገፆም ደስ ዝብል ፀሓቅ ይርኣ ኣሎ። ውሽቶም ክሕጎሱ እንተለው ገፆም እውን ደስ ይብል።

እዚ ዓብይ ፅርግያ እዚ ዝተፈላለዩ ተሽከርከርቲ ክጓዓዛሉ ይእላ እየን ። በዚ ፅርግያ እዚ ንእሽተይን ዓበይትን መካይን ክንቃሳቀሳ ይክእላ እየን ።

እቲ ጻዕዳ ናይ ምግቢ ሸሓነ የርኢ። እቲ ሸሓነ ብቐይሕን ግራጭን ዕምባባታትን ንእሽቶ ስእሊ ጣንጡን ተሰሊሙ ኣሎ። ኣብ ማእከል ድማ ንጉሳዊ ዘውዲ ኣሎ። ብዕምባባታትን ዘውድን ዝተሰለመ ናይ ኣቀራርባ ሸሓነ ጽቡቕ ጌሩ ይረአ ኣሎ።

እዚ ብማሽነሪታትን ታንክታትን ዝተሰለፈ ዓብዪ ኢንዱስትርያዊ ሜዳ ዘርኢ እዩ፤ ሓደ ናይ ድሕነት መትሓዚ ዝለበሰ ሰብኣይ ኣብ ቅድሚት ደው ኢሉ ኣሎ። ብድሕሪት ብዓቢ ታንኪ ኣብ ላዕሊ ድማ ሰማያዊ ሰማይ ተፈሪሙ ኣሎ።

ኣብ ኢትዮጵያ ብበዝሒ ካብ ዝፈርዩ ፍርያት ሓደ ዝኮነ ቡና እዩ። ቡና ምስታይ ሱስ ስለ ዘትሕዝ ንደቂ ሰባት ኣብ ሓደጋ ዘውድቅ እዩ ።

ኣብ ሃገርና ኢትዮጵየ ካብ ዝርከቡ ግድባት እቲ ሓደ እዩ። ገልገል ግቤ ሓደን ክልተን ድማ ተባሂሎም ይኽፈሉ። ግልገል ግቤ 2 ንሓይሊ መመንጨዊ ካብ ዝጠቅሙና ግድባት ሓደ እዩ።

ኣብ ናይ መሸጢ ሱፐር ማርኬት ብዝርአን ሰሓባይን ኣቀማምጣ ኣቁሑን መደርደሪ ናይ ማስቲካ ትሪደንት፣ ኤክስትራ፣ ፍረሽን ካልኦትን ኢና ንሪኢ ዘላና ።

ኣብዚ ሕዚ ግዘ ኣብ ቴሌቭዥን ይኹን ኣብ ዝተፈላለዩ ቦታታት ታቤላ ብምዝርጋሕ ናይ ስነ ፅባቀ ምፍላጣት በበዝሒ ኣብ ምክያድ ይርከቡ። ስለዚ እንጥቀመሎም መፀባበቅታት ኣጠቃቅመኦም ብደንቢ ኣንቢብናን ናይ ኣገልግሎት ግዚኦም ርኢና ክንጥቀም ኣለና።

እዚ ድልዱል ቆጽሊ ዘለዎ ተኽሊ ኣብ ጎቦታት ደው ኢሉ ኣሎ። ኣብ ዙርያኡ ኣእማንን ፡ድሒሩ ዝመጸ መዋቕር ገዛ፡ ብጸጋም ድማ ድሙቕ ጸሓያዊ መዓልቲ ኣሎ። እቲ ተኽሊ ብጥዑይን ገፊሕን ቆጽሊ፡ብንእሽቶ ሳዕርን ተኸቢቡ ይረአ። እዚ ቦታ ብስኒት ተፈጥሮኣውን ዘቤታውን ሃዋህው ዘርኢ'ዩ።

ኣዝዩ ዘመናውን ብሉጽን ምርጫ ምድጃ! እዚ ኣዝዩ ሰሓብን ዘመናውን ውህደት ጋዝን ኤሌክትሪክን ምድጃ ካብ "ሪዳ ኣፕላንስ" ምልክት እዩ። ገጽ እቲ ምድጃ ካብ ዘይተበላሸወ ሓጺን ዝተሰርሐ ኮይኑ ንምጽራይ ቀሊልን ንብሩህን እዩ።

ካብ ናይ ኢትዮጵያ ኣልኮል መስተታት ፋብሪካ ዝምረት ሓደ ቅዱስ ጊዮርግስ ቢራ ኣብ ጥርሙዙ ቅዱስ ጊዮርጊስ ስእሊ ዘለዎ ብቢጫ ተፃሒፉ ኣሎ ካሊእ ድማ ኣብ ብርጭቆ ቢራ መሊኡ ኣሎ።

ናይ ኢትዮጵያ ኣምባሳደር ዲና ሙፍቲ እዮም ። ናይ ኢትዮጵያ ባህሪ ምርካብ እርግጠኛ ኮይኖም እንዳተዛረቡ እንትከውን፣ ምስ ኤርትራ ኩናት ንከይፍጠር ዘፍርሕ እዩ።

ኣብ ከተማ ሎሚ ነገራት ካብን ናብን ዝመላለስ ብባጃጃት እዩ፡፡ ማሂንዱራ ዝበሃላ ባጃጅ ናይ ፅዕነት መመላለስቲ እየን፡፡ ማሂንዱራ ሰብ ክፅዕና ይፍቀደለን ዶ?

ብጫ፣ ዒባ፣ ቀይሕን አራንሺን ሕብሪ ዘለዎም ሰለስተ ናይ ክሳድ ዕንቍታት አብ ፀሊም ድሕረ ባይታ ተቀሚጦም ይርከቡ፡፡ እዚኦም ሙስሊም ዝጥቀሙሎም እዮም፡፡ ወይ ጉድ ፅቡቅ ሕብሪ ዘለዎ ናይ ሙስሊም ማዕተብ እዩ፡፡

እቲ ዓብይን ውቁብን ህንጻ ቤተክርስትያን ብግርህነት ተሸሊሙ ደው ኢሉ ኣሎ። እቲ ገፊሕ ማዕጾን ብብርሃን ዝተመልአ መስኮትን ኣብ ላዕሊ ዘሎ መስቀልን ንጽባቐ መንፈስ ቅዱስ ይውስኽ።

መጋየፂታት፦ መጋየፂታት ካብ ዝተፈላለዩ ነገራት ይስርሑ ኣብዚ ናይ ማእከላይ ኣፃብዕቲ ዝእሰር ካብ ኣብ ክሳድ ኢድ ዝእሰር ቅየትን ካብ ወርቂ ዝተሰርሑ እዮም።

ናብ ሃገርና ኢትዮጵያ ናይ ኤሌክትሮኒክስ ኣቅሑት ብበዝሒ እናኣተዉ ይርከቡ። ይኹን እምበር ብፅሬት ደረጃ እቶም ዝተሓቱ ስለዝኣትዉ ብዙሕ እዋን ከየገልገሉ እናተበላሸዉ እቲ ሕብረተሰብ እናማረረ ይርከብ።

እዚ ካብ ዓብዪ ዕቋር ማይን መመንጨዊ ሓይሊ ኤሌክትሪክን ዝተሰርሐ መዋቕር ግድብ ዘርኢ እዩ። ኣብ ማእከል ድማ ብጽኑዕ ሓጺንን ዝተደልደለ ኮንክሪትን ዝተሰርሐ መንደቕ ግድብ ደው ኢሉ ኣሎ። እዚ ሓይልን ተፈጥሮኣዊ ጽባቐን ኣብ ሓደ ምስሊ ተደሚሩ ዘርኢ እዩ ።

ዘመናውን ብንጹር ዝተሰርዐን ስርዓተ መቀየሪ ኣየር እዩ። ብጻዕዳ ዝተሰርሐ ቀሊልን ዘመናውን መቀየሪ ኣየር ኣብ ልዕሊ ቡናዊ መንደቕ ይርአ። ኣብ ትሕቲኡ ዓቢ ኮንደንስር ኣሃዱ ምስ ዓቢ ናይ ኣየር መስቀል ደው ኢሉኣሎ፡እዚ ምቾትን ቴክኖሎጂን ዘመናዊነትን ብንጹር ዘርኢ እዩ።

ኣብ ዓቢ ትራይፖድ ፊልም ካሜራ ተተኺላ ኣላ፣ ሞኒተርን ተወሳኺ መሳርሕታትን ኣለዋ። ሰባት ኣብ ዙርያኣ ኣተኲሮም ይሰርሑ ኣለዉ፡ ከባቢኡ ድማ ብሓምለዋይ ተፈጥሮ ዝተሸፈነ እዩ። ንፊልም ምስራሕ ተስፋ ዝመልኣና ራእይ'ዩ።

እዚ ሓራ ጫማ ዝባሃል እዩ ። እዚ ጫማ እዚ ናነይ ደቂ ኣነስትዮ ጫማ ኮይኑ ንምርጓፁ ድማ ብጣዕሚ ምቸር ዘለዎ እዩ ።

ሰማያዊ ሳጹን ዝተቖርጸ ስጋ የርኢ። እቲ ስጋ ቀይሕን ጻዕዳን ንጥረ ነገራት ስብሒ ተሓዋወሰ ኮይኑ፡ ንመሸጣ ከምዝተዳለወ ብንጹር ይርአ። እቲ ስጋ ፍሩይን ንመግቢ ድሉውን ይመስል፡ እዚ ድማ ነቲ ሸውሃት የነቓቕሖ።

እዛ ተሽከርካሪት እዚኣያ ናይ ፅዕነት ተሽከርካሪት ኮይና ዝተወዱኡ ጎመታት ካብ መጠን ንላዕሊ ፂዒና እንዳከደት እያ ዘላ። እዚ ዝተቀደኣ ጎማታት ደጊምካ ኣብ ግልጋሎት ክውዕል ዝገብር ፋብሪካ እንታይ ይበሃል ?

ኣብ ኢትዮጵያ ኣብዚ ሕዚ እዋን ዝተፈላለዩ ዓይነታት ፋሽን ክዳውንትን ኣልባሳትን ዘርእያ ሞዴል ደቂ ኣንስትዮ ኣለዎ። ከምዚ ዓይነት ምርኢት ንምርኣይ ብዙሓት ሰባት ብፍቅሪ እዮም ዝምልከትዎ።

ኣብ ዙርያ መሬት እትዘውር ሳተላይት እያ። እታ ሳተላይት ብሓጺንን ኣሉሚንየምን ዝተሰርሐት ኮይና፡ ብጸጋምን የማንን በረድ ዝመስል ሶላር ፓነላት ኣለዋ። ኣብ ማእከል ድማ መሳርሒ ኣንቴና ይርአ። ልዕሊ መሬት ልዕል ዝበለት ሳተላይት፡ቴክኖሎጅን ሳይንስን ዘርኢ ዘደንቕ ትርኢት እዩ።

ዝተፈላለዩ ኣትክልቲ ከም ድንሽን ቀይስር፣ ካሮት፣ ፃዕዳ ሽጉርቲ ንዕዳጋ ዝቀረቡ እዮም ። ደቂ ሰባት ኣትክልቲ እንትምገቡ ኣብ ጥዕነኦም ሑጉሳት ካብ ዝገብሮም ሓደ እዩ ።

ካብ ዕንፃይቲ ዝተሰርሐት ናይ ማይ መጉዓዝያ ዝኮነት ጀልባ ትባሃል ኣብዛ ጀልባ ድማ ኣደ ንእሽተይ ጎልኣ ኣሎ ። ኣብ ማይ ምጉዓዝ ብጣዕሚ የፍርሕ።

ኣዝዩ ሰሓብን ባህላውን ዕዳጋ ሸኽላ! ሸኽላታት ዝተሰርዓሉ ባህላዊ ዕዳጋ ዘርኢ እዩ። ኣብ ቅድሚት ድማ ዓበይትን ንኣሽቱን ድስቲ ሸኽላታት፡ ዕትሮታት፡ ዕትሮታትን ሳእንታትን ብብዝሒ ተሰሪዖም ኣለዉ።

ብሰፊሕ ኣገባብ፡ ጽቡቕ ጌሩ ዝተሰርሐ ጸሊም ጽላሎት ዘለዎ፡ ዘደንጹ ስርርዕ ዝተቆነነ ናይ ኣርቴፊሻል ፀጉሪ ሽልማት ኣርእዮም። ድንቂ ድርሰት- ተበጻሒን ሓያልን ድማ ኮይኑ ኣሎ፡፡!

ኣዝዩ ውቁብ መንደር ይርአ ኣሎ፡፡ ኣብዚ መንደር ኣብ ቅድሚት ኣዳራሽ ገዛ ትርአ ኣላ፡፡ እዚ ከባቢ ሎጅ ወይ መከግዒ ቦታ እዩ ዝመስል፡፡ ንስኻትኩም ከ ታይ ይመስለኩም?

ፃዕዳ፣ ደም ገቢዕን ቆፃልን ሕብሪ ዘለዋ ዝተሸለመት ጋሪ ደድሕሪ ቴታ መኪና አብ ናይ ከተማ እስፓልት እናተጓዓዘት ትርከብ፡፡ ወይ ጉድ ዝገርም እዩ ነታ በቅሊ እውን ሌንጀር ሕብሪ ቀቢኦማ/ሸፊኖማ፡፡

ኣብ ትግራይ ካብ ዝርከቡ ጀነራላት ሓደ ጀነራል ምግበይ ሃይለ ኮይኑ ኣብ ኢትዮጵያን ትግራይን ኩናት መራሒ ኮይኑ ዝተሳተፈ እዩ። ጀነራል ምግበይ ጅግና ተጋዳላይ እዩ።

ኣብ እዋን ክረምቲ ወይ ድማ ማይ ኣብ ዝዘንበሉ ግዜ ዝበሉል ተኽሊ ኮይኑ እዚ ተኽሊ እዙይ ድማ ሰቲ ሰምሃል ይበሃል። ሰቲ ሰምሃል ሽትኡ ብጣዕሚ እዩ ጥዑም።

እዚ ወርቃዊ ቀለቤትን ሰንሰለትን ዘርኢ እዩ፤ እቲ ቀለቤት ኣብ ሳንዱቕ ጌጣጌጥ ይቕመጥ፣ ብመብራህቲ ይበርህ። እቲ ዲዛይን ባህላውን ፍሉይን እዩ፤ ብጸሊምን ወርቅን ዝተቐብአ ኮይኑ ኣብ ዙርያኡ ድማ ሉል ዝተሰለመ እዩ።

ኣብዚ ሓያሎ ብረት፡ ወርቂ ወይ ጥንታዊ ቀለቤት ኣብ ሓደ ሳንዱቕ ተቐሚጦም ይረኣዩ። እዞም ቀለቤታት ዝተፈላለየ ዓቐን ዘለዎም ኮይኖም፡ ገሊኦም ብሓባር ተጠርኒፎም እዮም። ታሪኻዊ ቀለቤት ስነ-ጥንቲ ኣብ ሳንዱቕ ተቐሪቡ ኣሎ፣ ብዝተፈላለየ ዓቐን ተሰሪዑ ይረአ።

ኣብ መንጎ ኢትዮጵያን ትግራይ ዝተካየደ ጆኖሳይድ ኩናት ኣብ ልዕሊ ትካላት ትግራይ ዕንወት ዝተፈፀመ ኮይኑ፣ እቲ ጆኖሳይድ ኩናት ብጣዕሚ ኣሰቃቅን ዝሕርቅን ምንባሩ እዩ።

ጫማ ናይ ደቂ ተባዕትዮ ይኹን ደቂ ኣንስትዮ ካብ ቆርበትን ፕላስቲክ (ጎማ) ይስራሕ። ኣብዚ ሕዚ እዋን ናይ ጫማ ዋጋ ካብ ግዘ ናብ ግዘ እናወሰኸ ይኸይድ ኣሎ።

ልዑል ቁመት ዘለዎ ኣርማ ናይ ሓደ ትካል እዩ። ኣብ ልዕሊኡ ጽሑፍ ኣምሓርኛ ተዘርጊሑ፡ ኣብ ውሽጡ ድማ ሕብራዊ ምልክታት ብጽቡቕ ቅርጺ ተቐሚጡ ኣሎ። ዓቢ፡ ተወዳዳሪን ሓያልን ቅርጺ ኮይኑ ይስምዓካ!

እዚ ድሙቕ ሕብሪ ዘለዎ ጥርሙዝ ጽማቝ ማንጎ ዘርኢ እዩ። ኣብ ላዕሊ ዘሎ ቀጠልያ ቆቢዕ፡ ኣብ ማእከል ብቀይሕ ፊደላት ዝተጻሕፈ 'ማኣዛ' ዝብል ቃልን ምስሊ ፍረ ማንጎን ነዛ ጥርሙዝ ፍልይቲ ይገብራ።

ኣብ ዕዳጋ ቦታ ብዙሓት ኣንስቲ ብሪጋ ከፍ ኢለን ብመዳበርያ ወይ ከዓ ብመሸማዕ ዘርጊሐንን ክሸጥኦ ተቐሪበን ይራኣያ ኣለዋ፡፡ እተን ኣንስቲ ሒዞንኦ ዘለዋ ሳስላ ኮይኑ ንምንታይ ይጠቅም ትብሉ?

እዚ ዝፈረሰ ገዛን ኣእማንን ንብረትን ኣብ መሬት ፋሕ ኢሉ ከምዘሎ ዘርኢ እዩ። እቲ መዋቕር ብኸፊል ዝተሰብረ ኮይኑ፡ ኣብ ልዕሊኡ ዝተሰነጠቐን ዝወደቐን ዕንጨይቲ ኣሎ። እቲ ከባቢ ምልክታት ዕንወት የርኢ።

ትርኢት ከተማ ኣኽሱም ካብ በሪኽ ጎቦ። ጥንታዊት ከተማ ኢትዮጵያ ብለምለም ሓምላይ ዝተኸበበት እያ። ነታ ትውልዲ ጥንታዊ ስልጣነ (ኣክሱማዊት) ዝነበረት ከተማን ዘመናዊ መልክዓን ዘርኢ ኮይኑ፡ ስምዒት ታሪኽን ጽባቐን ዘመሓላልፍ እዩ።

ኣብ ሓደ ዓብይ ደስ በሃሊ በሪ ሰለሰተ ሰባት ጻዕዳ፣ ጸሊምን ዕንቃይን ዝተከደኑ እናተንቀሳቀሱ ይርከቡ። እዚ በሪ ብጣዕሚ ሰሓባይ ኮይኑ ኣብ ላዕሉ ስማያዊን ዕንቃይን ጽሑፍ ዘለዎ መንደቅ ይርከብ።

ኣብዚ ሓደ ኣድጊ ኣብ ሕቖኡ ሕብራዊ ጀሪካናት ተሰኪሙ ኣብ ወሰን እቲ ማይ ደው ኢሉ ኣሎ። ኣብ ጥቓኣ ቀይሕ ጀሪካን ማይ ብማይ ይምላእ ኣሎ። እቲ መሬት ብተፈጥሮኡ ጭቃ እዩ። እዚ ንህይወት ገጠርን መስርሕ ምእካብ ማይን ብንጹር ዝገልጽ እዩ።

እዚ ካብ ጻዕዳ ዝተሰርሐ ባህላዊ ክዳን ኢትዮጵያ እዩ፤ ኣብ ዙርያ ወሰናስን ክሳዱን ቀጠልያን ቀይሕን ትሪም ኣለዎ። እቲ ክዳን ብሰፊሕ ቅርጺ ዝተሸፈነ እዩ። እቲ ከባቢ ኣብ ጽርግያ ከተማ ኮይኑ፡ ብድሕሪት ሓጹርን ምልክታት ጽርግያን ይርአ።

እዚ ማልያ ጋንታ ኩዕሶ እግሪ ቸልሲ ዝለበሰ ሰበይቲ ኣብ ቅድሚ ቀይሕን ሰማያውን ድሕረ ባይታ ደው ኢላ ኣርማ እታ ጋንታ ኣብ ጎድና ሒዛ ትረአ። እቲ ጽሑፍ ዶባት ሰቢርካ ናብ ቸልሲ ምጽንባር ንምልላይ ዝዓለመ ኢዩ።

ሓንቲ ቀያሕ ጋል ኣንስተይቲ ኣብ ገጻ ጻዕዳ ሕብሪ ዘለዎ ኮልገት ተቀቢኣ ትርከብ። ጻዕዳን ዕንቃይን ሕብሪ ዘለዎ ቫዥሊንን ጻዕዳ፣ ቀይሕ ን ሰማያዊን ሕብሪ ዘለዎ ኮልጌትን ኣብ ዒባ ሕብሪ ድሕረ ባይታ ይርከቡ።

እዚ ንሓደ ዓቢይ እንስሳ ዘገዳም ዝዀነ እንስሳ ብንጹር ዘርኢ እዩ። እቲ እንስሳ ድልዱል ኣካላቱን ረጒድ ቆርበቱን ዝልለ ኮይኑ፡ ኣብ ርእሱ ክልተ ዓበይቲ ቀርኒ ጐሊሖም ይረኣዩ። እዚ ድማ ሓይሊ ተፈጥሮ ብንጹር ዘርኢ ጽባቐ እዩ።

ኣብ ልዕሊ ምስሊ ናይ ቅዱስ ጊዮርግስ ኣሰልጣኒ ዝኾኑ ኣይተ ዘሪሁን ሸንገታ ብግዚያውነት ዝተኣገዱ ምዃኖም ዝገልፅ ፅሑፍ እኒሀ፡፡ እዚ ኣቀራርባ ብኣብዝሓ ኣብ ማሕበራዊ ሚድያታት ዝርአ እዩ፡፡

እዚ ኣብ ሓምላይ ሜዳ ኮፍ ኢላ ዘላ ነፋሪት፡ ኢትዮጵያዊ ዝብል ቃል ብዓበይቲ ፊደላት ተጻሒፉላ። እቲ ናይ ጽዕነት ክፍሊ ብሕብርታት ባንዴራ ዝተሰለመ ኮይኑ፡ ትርኢት ኣኽራንን ከተማታትን ኣብ ሰማይ ይርአ። እዚ ምልክት ጉዕዞን ምትብባዕን'ዩ።

ናይ ደቂ ኣንስትዮ ናይ ቁንጅና ሳሎን ካስክ ፀጉሪ መድረቂ እዩ። ደቂ ኣንስትዮ ፀጉረን ተጠቅሊለን ዘድርቃሉ ካስክ ንፀጉሪ ብጣዕሚ ፅቡቅ መሳርሒ ኣብ ዝሓፀረ ሰዓት ዘድርቅ እዩ።

ሰለስተ ወለዲ ኣለዋ ሽፈን ክዳንን ፃዕዳ ነፀላን ዝግበረ ኣለዋ። ፃዕዳ መኪና እውን ኣላ ሓደ መንእሰይ እውን ኣብ ምካድ እዩ ዝርከብ።

ኣብዚ ሕዚ እዋን ናይ ደቂ ኣንስትዮ ይኹን ናይ ደቂ ተባዕትዮ ጫማታት ብመንክዕን ቅርፅን ፋሽን እናተብሃሉ ዝተፈላለዩ ብራንዳት ዘለዎም ጫማታት እናተመረቱ ይርከቡ። ነገር ግን ሓደ ሓደ ድዛይናት ፅባቀ የብሎምን።

እዚ ኣብ በረኻ ዝተቖርጹ ኣግራብ ኣለዉ። ቀዳማይ፡ ዓበይቲ ኣግራብ ኣብ መሬት ተደፊኦም፡ ኣብ ጥቓኦም ዝተቖርጹ ጕንዲ ኣግራብን ጨናፍርን ኣብ በረኻ ተደፊኦም ይረኣዩ። እቲ ከባቢ ብቀጠልያ ሳዕርን ብብዝሒ ተፈጥሮኣዊ ቆጽልን ዝተመልአ እዩ።

እዚ ኣብ ኣኽሱም ከተማ ካብ ናይ ቻይና ፅርጊያ ናብ ዩኒቨርሲቲ ኣኽሱም ኣብ ዘግንፅል ከባቢ ዘሎ ማእኸል ዕዳጋ እዩ፡፡ የሕዝን እዩ፡፡ እዚ ቦታ ንነዊሕ ግዜ ገና ኣብ ህንፀት እዩ ዘሎ፡፡ ናይዚ ምኽንያት ህፀረት ዓቕሚ ዶ ይኸውን፡፡

ዚ ገዛ እዚ ቁርሲ ቤት እንትከውን እቲ ቁርስቤት ድማ ኣባድር ይበሃል። ኣብዚ ቁርስቤት እዚ ሓደ ሰብ እውን የለን። እንታይ ኮይኑ እቁ ሰብ ዘይኣትዎ?

እዚ ናይ ተፈጥሮ በረካ ጫካ ኮይኑ ኣብቲ ከባቢኡ ድማ ናይ ተፈጥሮ ጎቦ ንርኢ ኣለና። ኣብ እቲ ጎቦ እግሪ ድማ ዓብይ ሩባ ንርኢ ኣለና ።

ናይ ኢትዮጵያ ጠቅላይ ሚኒስተር ነበር ኣይተ መለስ ዜናዊ ምስ ባዓልቲ ቤቶም ኣዜም መስፍን እዮም ። ኣይተ መለስ ዜናዊ ኣባይ ግድብ ዝደፈሩ ብሉፅ መራሒ እዮም ነሮም ።

ኣዝዩ ጽቡቕን ንጡፍን ባህላዊ በዓል ዘርኢ እዩ። ብዙሕ ህዝቢ (ደቂ ተባዕትዮ) ኣዝዩ ጽሩይ ጻዕዳ ባህላዊ ክዳን ተኸዲኖም ኣለዉ። ነዊሕ በትሪ ሒዞም ብዘደንቕ ኣገባብ ክሳዕስዑ ይረኣዩ። ኣብ ድሕሪት ዘሎ ጽቡቕን ድሙቕ ብርሃን ዘለዎን መድረኽ መርዓ ብስምዒት ይርአ።

እዚ ናይ ጸጉሪ ቀለም ሳንዱቕ እዩ። እቲ ፍርያት LOLANE COOL & EASY ዝበሃል እዩ። እቲ ሕብሩ M1 Natural Black ዝብል ፅሑፍ ኣለዎ። ስእሊ ናይ ሓንቲ ጸሊም ጸጉሪ ዘለዎ ሰበይትን ሰብኣይን ኣለዎ።"ሓድሽ" ዝብል ጽሑፍ እውን ይርአ ኣሎ።

መርዓትን መርዓውን ብኣዕሩኽ ተዓጂቦም ይርአዩ ኣለዉ፡፡ ብቕድሚኦም ወቓዒ ጭራ ወጣ ብጐኖም ድማ ዓለባ ዓዲ ዝተኸደና ደቂ ኣንስቲ ኣለዋ፡፡ ደስ በሃሊ እዩ፡፡

ኣብ ሓደ ዓቢ ገረብ ምልክት እምኒ፡ ተፈጥሮኣዊ ጽባቐ ዘለዋ መሬት የመልክት። ኣብ ርሑቕ ኣኽራንን ሰፊሕ መሬትን ዝረአ ዕብየት፡ ህዱእ ምልክት ተስፋ'ዩ።

እዚ ኣብ ባህላዊ ኢትዮጵያዊ ኩነታት ኣብ ዝተዳለወ ዓቢ ዕንጨይቲ ጠረጴዛ ብጽፉፍ ተሰሪዖም ብዙሓት ጻዕዳ ቡን ጀበናታት ዘርኢ እዩ። ባህሊ ቡን ኢትዮጵያ ብብርሃን ዝመልአ ባህላዊ ኩነታት ብጽቡቕ ንምርኣይ ዝሕግዝ ዕድል ዘርኢ እዩ።

ደቂ ኣንስትዮ ብፃዕዳ ክዳን ኩለን መልኪዐን ነፀለአን ፃዕዳ መንዲለን ገይረን ኣማእቲበን ገሊአን በገና ሒዘን ገሊአን ቆፃል ወረቀት ሒዘን ኣለዋ ።

እዚ ሰብኣይ ኣብ ዝኾነ በረኻ ኣብኡ ታፔላን ዝተወሰነ ልሙዕ ሳዕርን ዘለዎ ኣብ ብርክ ዝበለ እምኒ ለንጀር ተኸዲኑ ብረት ሒዙ ኣብ ገፁ ዝኾነ ፃዕዳ ነገር ተሸፊኑ ከፍ ኢሉ ይርከብ፡፡

ኣብዚ ሓሙሽተ ሰባት ባህላዊ ክዳን ተኸዲነን ደው ኢሎን ይረኣዩ። ክዳውንተን ዝተፈላለየ ሕብሪ ዘለዎ እዩ፤ ገለ ዕምባባታት ኣብ ኢዶም ሒዞም ይረኣዩ። ድሕሪኡ ኣብ መንደቕን ሓምላይ መሬትን ደው ኢሎም ኣለዉ። እዚ ንጽባቐ ትውፊትን መንፈስ ጽምብልን ብንጹር ዝገልጽ እዩ።

እዚ ባህላዊ ጻዕዳ ክዳን ዝተኸድት ሰበይቲ ዘርኢ እዩ። ብድሕሪታ ድማ መንደቕ እምኒን ብድሙቕ ቀለም ዝተለኽየ ቦታን ይርአ። ባህላዊ ክዳውንትን ተፈጥሮኣዊ ሃዋህውን! መንደቕ እምንን ብብርሃን ዝተሸፈነ ምልክትን ኣብ ሓደ ምስሊ ዘርኢ እዩ።

እዚ ካብቶም ናይ ዓሰርተ ሸውዓተ ብረታዊ ቃልሲ ዝተቃለሰ ጅግና መራሒ እዩ። ናይ እዚ ጅግና መራሒ ሓወልቲ እንትኮን እዚ ጅግና መራሒ ስሙ መን ይባሃል? እቲ ሓወልቲ ከ ኣበይ ይርከብ?

እዚ ዓብይ ኦም እንትኮን እዚ ኦም ድማ ዳዕሮ ይባሃል። እዚ ዓብይ ኦም ኣብ እዋን ወጋሕታ ዝተለዓለ ፎቶ ኮይኑ ንእሽተይ ናይ ፀሓይ ዘርእየና ዘሎ እዩ።

ዘመናዊ ዝኾነ ብጥንቃቐ ናይ ደቂ ተባዕትዮ ዝፀባበቑሉ ስራሕቲ ፀጉሪ ዝካየደሉ ምዃኑ ብባነር ናይ በዓል ዋና ሽምን ምስሊ ደቂ ተባዕትዮን ተሰሪሑ ንተገልገልቲ ክፍቲ ምኻኑ እዩ።

ኣብ ትግራይ ካብ ዘለው ተነሓናሕቲ ውዸባት ኣቦ ወንበር እንትኸውን ኣብዚ እዋን ግን ኣብ ተሳታፋይነት የለን። ኣብ ትግራይ ክሳብ ሕዚ ብዙሕ ዓቅሚ ዘለዎም ተቃናቀንቲ ውድባት የለቡን።

ሓደ ሰብኣይ ኣብ መንጎ ደቂ ተባዕትዮ ባህላዊ ኣከዳድና ተኸዲኑ፡ ብሓጎስ መሊኡ ደው ክብል ይርአ። ኣብ ኢዱ ዝተቐብአ በትሪ ሒዙ፡ ኣብ ማእከል በዓል ወይ ባህላዊ ፍጻመ ከም ዘሎ ተስፋ ዝገብር ይመስል።

ብጣዕሚ ደስ ብሃላይ ስሓባይን ውቅብ ዝኮነ ቦታ ኮይኑ በርክቲ ቦታታትን ንእሽተይ ንእሽተይ ቆፅልታትሐ ንእሽተይ ዒላን ኣሎ። ሓደ መንእሰይ ንበይኑ ከፍ ኢሉ ኣሎ።

እዚ ናይ ጁስ ውፅኢት ኮይኑ እዚ ካብ ማንጎ ዝስራሕ ጁስ እዩ። እዚ ጁስ ድማ ፍሉይ ሽሙ ከከ ማንጎ ይባሃል ።

እዚ ፍሉይ ዝኾነ ናይ ኢትዮጵያ ባህላዊ ስልማት ዘውዲ ዘርኢ እዩ። እቲ ዘውዲ ብወርቂ ሕብሪ ዘለዎ ብረት ዝተሰርሐ ኮይኑ፡ ኣብ ማእከል መስቀል ኢትዮጵያ እዩ። እዚ ባህላዊ ዘውዲ ኣብ ባህሊ ኢትዮጵያ እንታይ ትርጉም ኣለዎ?

ካብ መመላክዕታት እቲ ሓደ ኣብ ከንፈር ዝልከይ ከንፈር ንከይደርቅ ዝጠቅም እዩ። እዞም ኣብ ወፃኢ ዓድታት ተመሪቶም ንመመላክዒ እንጥቀመሎም ኣብ ኣጠቃቅማ ጥንቓቐ ክግበረሎም ኣለዎ።

እዚ ኣብ ማእከል ስሩዕ ቅርጺ ዘለዎ ህንጻ ኣሎ። ኣብ ታሕቲ “ኣዋሽ ባንኪ”ዝብል ዓቢ ጽሑፍን ኣሎ። ኣብ ላዕሊ ብቀይሕ ዝተጻሕፈ “ቤት ዳማ” ዝብል ስም ኣሎ ጽቡቕ ዝተዳለወ ገረብን ባህላዊ ምልክትን ኣብ ሰፊሕ ብርሃን መዓልቲ ብሓደ ምጥማት ይዛረቡ።

እዚ ዕዳጋ እንስሳ እንትከውን እዚ ዕዳጋ እንስሳ ዝተፈላለያ እንስሳት ዝሽየጣሉ ዕዳጋ እዩ። ኣብዚ ዝርከባ እንስሳት እውን ዝተፈላለዩ ከለራት ክንሪኢ ንክእል ኢና።

እዚ ኣዝዩ ጽሩይ ጻዕዳ ሴራሚክ ሳእኒን ኣብ ውሽጡ ዝተቐመጠ ንብሩህ ብረት ማንካን ዘርኢ እዩ። እቲ ማንካ ኣብቲ ሳእኒ ፍጹም ኮፍ ኢሉ፡ ጽላሎቱ ኣብ ድሕሪት ብንጹር ይርአ።

መዐደሊ ነዳዲ ካብ ደገ ይርአ። እቲ መዐደሊ ነዳዲ ጻዕዳ ናሕስን ሓያሎ ፓምፕ ነዳዲን ኣለዎ። ኣብ ድሕሪት ካልእ ኣብ ህንጸት ዝርከብ ህንጻ ኣሎ። ስምዒተይ፦ ናይዚ ናይ ኣገልግሎት ንግዲ ዝኾነ ቢዝነስ ደጋዊ ሸነኽ ዝጥምት ዘለኹ ኮይኑ ይስምዓኒ።

ኣብቲ ልዕሊ ህድሞ ወይ ኣደራሽ ለዘዉ ክልተ ህፃውንትን ኣብቲ ብዳስ ዝትሰርሐ ባህላዊ መንበሪ እንስሳ ዘለዉ እንስሳ ዘቤትን ብድርቅን ብፀገም ማህሰይቲ ዝበፅሒም እዮም፡፡

ኣብ ፊስታል ዝተዓሸገ ኮይኑ ብዝተፈላለየ ዓይነታት ሕብሪ ዝወቀበን ዝማዕረገን መዐሸጊ ዘለዎ ኮይኑ ብብጫን ሰማያዊን ቆፃልን ሕብሪ ዝመዕረገ እዩ። ዝምግብነት ዝውዕል እዩ።

ካብ ውፅኢት ዕንፀይቲ ዝተሰረሓ ናይ ሶፋ ማእከል እዩ ። ናይ ማእከል ሶፋ ንመብልዕን ንመስተይን መቀመጢ ብጣዕሚ ጠቃሚ ኣቅሓ እዩ ።

ኣብዚ ስፖርትን ባህላዊ ንጥፈታትን ኣብ መንደቕ ተቐሚጡ ኣሎ። ኣብ ቅድሚት ጸሊም ጃኬትን ጻዕዳ ካናቲራ ዝተኸድነ ሰብኣይ ቅልጽሙ ተንቀሳቓሲ ኣቃውማ ሒዙ ደው ኢሉ ኣሎ። ብድሕሪት ድማ ናይ ጉያን ባህላዊ ንጥፈታትን ኣሎ። እዚ መንፈስ ስፖርትን ጽባቐ ባህልን ብንጹር ዘርኢ እዩ።

በት መድሓኒት ተወልደ ዝብል ብፃዕዳ ሕብሪ ኣብ ሰማያዊ ሕብሪ ዝተፅሓፈ ኮይኑ ካብ ዝተፈላለዩየ ዓይነታት ሕማማት ዝከላከሉ መርሓኒታት ዝሽየጠሉ ቦታ እዩ።

ካብ ንጥዕና ወዲሰብ ጠቐምቲ ካብ ዝኾኑ ፍረምረታት እቲ ሓደ ኣራንሺ እዩ። ኣራንሺ ኣብ እዋን ሰዓል ሰባት ፀሚቆም ብምፍላሕ ይሰትይዎም። ሓደ ሓደ ኣራንሽታት ብጣዕሚ መፀፅቲ ስለዝኾኑ ንምንታይ ገዛእኹ የብሉኻ።

ኣብዚ ምስሊ ኣብ ከይዲ ህንፀት ወይ ሕድሳት ዘሎ መስጊድ ይርአ ኣሎ፡፡ እዚ መስጊድ ከይዱ ድማ ዳርጋ ናብ ምዝዛም ዝቐረበ እዩ፡፡

ህፃውንቲ ን ኣእሙሮኦም ምሕዳስ ዝጥቅም ሓደ ፅውፅዋይ ኮይኑ እታ መፅሓፍ ሓደ ሰብ ሓዊ ሒዙ ነታ በጊዕ እናጋየያ በትሪ ሒዙ ኮይኑ ኣብ ዓብይ ቆም የለሊት ዎፍ ኣላ ።

እዚ ኣርማ ናይ ንኣፍሪካ ቪለጅ ማይክሮ ፋይናንስ ኮይኑ እዚ ድማ ብዛዕባ ፋይናንስ ዝሰርሕ እዩ። እዚ ዝተፈላለዩ ናይ ፋይናንስ ስራሕሻታት ኣብኡ ድማ ይሰርሑ።

እዞም ውሩይ ሰብ ኣይተ ስዩም መስፍን ይበሃሉ፡፡ ንነዊሕ እዋን ናይ ኢትዮ ወፃኢ ጉይ ሚኒስትር ኮይኖም ዝሰርሑ ምዃኖም ይፍለጥ፡፡ የሕዝን፡፡ እንተኾነ ኣብ ናይ ትግራዪ ኲናት ኣብ 2013 ዓም ሞይቶም፡፡

እዚ ስርዓተ መጓዓዝያ ኣዲስ ኣበባ ቀሊል ባቡር ዘርኢ እዩ፤ ሰባት ኣብ ሪጋ ደው ኢሎም ናብታ መኪና ይኣትዉ ኣለዉ። ምንቅስቓስ ከተማታት ዘርኢን ኣገዳስነት ህዝባዊ መጓዓዝያ ዘጉልሕን ምስሊ እዩ።

ናይ ዓርከ መርዓዊ ዝኮነ መድረክ ኮፍ ኢሎም እቶም መርዓትን መርዓዊን ኣብ ማእከል እቶም ኣወዳት ብፀጋም እተን ኣዕርኽቲ ኣጓላት ድማ ብየማን ኣለዋ። ኣብ ቅድሚኦም ዘሎ ብመሰብ መግቢ ተቀሪብሎም ኣሎ።

መእተዊ “ፊደላት መዋእለ ህጻናት” ተገሊጹ ኣሎ፣ ፍኹስ ዝበለ ሕብርታትን ሓጐስን ዘጉልሕ እዩ። መስኮታት ብስእሊ ቈልዑ ብሓጐስ ዝመሃሩ ኮይኖም ዝተሰለሙ ኮይኖም፡ መንደቕ ናይቲ ገዛ ድማ ብስኒት ሮዛን ቀጠልያን ሕብሪ ተቐቢኡ ኣሎ። ኣየር ብብርሃን መሊኡ ንኹሉ ዝሓቁፍ ሰላም ይውክል!

ኣብ መስኮት ድኳን ዝተሰርዑ ፍርያት ጽሬት ገዛ ዘርኢ እዩ። ኣብ ማእከል ብቐይሕ ቀለም ዝተመልአ ዓቢ ጥርሙዝ ኮይኑ ኣብ ጎድኑ ድማ ብብጫን ቀይሕን ቀለም ዝተሸፈነ ናይ ምሕጻብ ሳሙናታት ኣሎ። ኣብ ጽቡቕ ውዳበ ዘለዎ መድረኽ ብንጹር ብርሃን ዝተቐመጠ እዩ።

ካብ ዓተባሪሕ /ባሎንጋ/ ዝተፃፀየ ፉል እዩ። ደቂ ሰባት ንቁርሲ ዝጥቀሙሉ ዓይነት ምግቢ ፉል ብባኒ ዝብላዕ ብጣዕሚ ጥዑምን ንጥዕና ፅቡቅን እዩ።

አትክልትን አሕምልትን አትክልትን አሕምልትን ምምጋብ ንሰውነትካ ጥዕና ምሕላው እዩ፡፡ ንአብነት ብጫ ሕብሪ አራንሺ፣ ፓፓዮ፣ ሙዝ ፤ቆፃል ሕብሪ ቆስጣ፣ ሰላጣ ፤ቀይሕ ሕብሪ ኮሚደረን ጉዕ በርበረን ይርከቡዎም፡፡ ዋጋ እዞም አትክልቲን አሕምልትን ንሓደ ኪሎ ክንደይ ይኸውን?

መፋለጢ፦ ዝተፈላለዩ ስራሕቲ ንምስራሕ መፋለጢ ምጥቃም አድላይ እዩ። ናይ ኢትዮቴኮም መፋለጢ ድማ እዩ ዝኒሀ። ኣብ ዝሰረሐሉ መንግስታዊ ትካል ብዙሕ ግዜ መፋለጢ ይጥቀም እዩ።

እነስሳት፦ እዚ እንስሳ እዙይ ናይ ገዛ እነስሳ እንትከው በጊዕ ኮይኑ ብናይ ወዲ ኣፀዋዋዓ ድማ ቀራን ድዑል ይበሃል። ድዑል ንምፍራን ሓሪድካ ንምብላዕን ይጠቅም። ኣብየትየ! ስጋ በጊዕ ምብላዕ ክጥዕም ኮሸም ኮሸም ይብል።

እዚ ተፈጥሮኣዊ ሃዋህው ዘርኢ እዩ። ኣብ ቅድሚት ብዙሓት ጸበብትን ገፊሕን ቀጠልያ ቆጽሊ ዘለዎም ተኽልታት ክህልዉ እንከለዉ፡ ኣብ ድሕሪት ድማ ትርኢት ኣኽራንን ኣግራብን ኣንጻር ንጹር ሰማይ። ጸሓይ ኣብ ልዕሊ ርእስና ትበርቕ እሞ ንጽባቐ ተፈጥሮ ትበርህ ኣላ።

ኣብ ቴራዳዞን ዝተሰርሐ ናይ ህዝቢ (ናይ ሰብ መጉጋጋዚ )ንዓይንካ ሰሓቢት ዝኮነት ፅብቅቲ ፣ውቅብቲ ዒፍ ኣላ፤ እዚ ዒፍ እዚኣ ድማ ዋሪ ትባሃል። ዋሪ ኣብ ዓመት ሓደ ግዜ ቅልቅ ኢላ እያ ትጠፍእ።)

ሓንቲ ጓል ኣንስተይቲ ባህላዊ ናይ ኢትዮጵያ ክዳን ወይ ናይ ሓበሻ ክዳን ተኸዲና ይርኢ ኣለኹ። እቲ ክዳን ጻዕዳ ኮይኑ ቀይሕ ቁርጽራጽ ጸጉሪ እውን ኣለዋ። ነዚ ጽቡቕን ባህላውን ክዳን ምስ ረኣኹ ኣዝየ ሕጉስን ሓበንን ይውሰኸልካ።

ብቀይሕ ሕብርን ብብጫ ሕብር ኮይኑ በብክልተ ብፊስታል ተዓሽጉ ኣሎ። ኣብ ውሽጡ ድማ ፋሳሲ ሰሙና ሒዙ ይርከብ። ንኣቁሑትን ንክዳንን ንምሕፃብ ይጠቅመና።

ሰለስተ ዝተፈላለዩ መስተታት ኣብ ብጫ ድሕረ ባይታ ተገሊጾም ኣለዉ። ንሳቶም ድማ በደለ ፍሉይ ቢራ፡ ኣብ ጎኖም ገለ ቁራጽ ለሚንን በረድን ኣለዉ። እዚ ድማ ንመዘናግዒ ወይ ንመስተ ጽቡቕ ምዃኑ ዘርኢ እዩ።

ኣብ እዋን ቀውዒ ሰባት ብወፈራ ወይ ብጉጅለ ናብ ዓፂድ ይኸዱ። ኣብ እዋን ቀውዒ ዘይተደለየ ዝናብ እንትመፅእ ሰባት ንዝተፈላለዩ ጭንቅታት ይዳረጉ።

እቲ ብጽቡቕ ዝተሸለመ ቤተክርስትያን ኣብ ብርሃን ጸሓይ ብልጭ ኢሉ ይረአ። እቲ ብብርጭቆ ዝተሰርሐ መስኮትን ኣብ ላዕሊ ዘሎ መስቀልን ነቲ ቀዳማይ ደረጃ ህንጻ መንፈሳዊ ጽባቐ ይውስኸሉ።

ፈረስ ካብ ባህላዊ መጓዓዓዝያታት እቲ ሓደ እትኸውን መርዑት ካብ እንዳ ጓል ናብ እንዳ ወዲ ንምጉዕዓዝን ኣብ ፌስቲባላትን እውን ተመላኪዑ ይቀርቡ።

ጋሪ ኣርባዕተ እግራ ካብ ዕንፀይትን ሓፂንን ጎማን ዝተሰረሓት ብበቅሊ ትጉተት እያ። በቅሊ እንስሳ ዘቤት ኮይና፣ ንመፅዓኒ ንብረት ካብ ቦታ ናብ ቦታ መመላለሲት ትጠቅም። ካብ ዓቀን ንላዕሊ ክትፃዓን ከላ ብጣዕሚ እያ ትሕዝነካ።

ኣብ ኢትዮጵያ ካብ ዝፈርዩ ቢራ ሓደ ዝኮነ ቅዱስ ጀውርግስ ቢራን ድራፍትን እዩ። ድራፍት ንመዝናነይን መዛናግዕን ዝስተ መስተ ኮይኑ ንደቂ ሰባት ኣድላይ ካብ ዝባሃሉ መስተ ሓደ እዩ።

ወግዓዊ ኣርማ ኢትዮ ቴሌኮም። እቲ ኣርማ ብቐንዱ ቀጠልያን ሰማያውን ሕብሪ ዘለዎ እዩ። ንሱ ድማ ቁልቁል ዝኣፉ ስእላዊ ምልክት እዩ። እዚ ኣርማ እዚ ንቐንዲ ኣገልግሎት ቴሌኮሙኒኬሽን ሃገርና ዝውክል ብምዃኑ ኣዝዩ ፍሉጥን ዓቢ ጦብላሕታ ዝፈጥርን እዩ።

ኣብዚ ኣብ ተፈጥሮኣዊ ከባቢ መሬት ኮፍ ኢሎም ዘለዉ ሰባት ኣለዉ። ኩሎም ባህላዊ ኣከዳድና ተኸዲኖም ኣብ ባህላዊ ጸወታታት ዝጥቀሙሉ በትሪ ሒዞም ኣለዉ። እዚ ኩነታት እዚ ንባህላዊ ጸወታ ወይ ንማሕበራዊ ምትእኽኻብ ዝምችእ እዩ።

ባህሊ፦ እዛ ፅብቅትን ተፈታዊት ተወሳኢት መሰረት ብራህቱ ትባሃል ኮይና ኣተሓሓዛ ፀጉራን ኣከዳድና ክዳን ሓበሻ ክዳንን ኮፍ ኢላቶ ዘላ ሶፋ ብጣዕሚ ኣፀቢቁላ ኣሎ። ደስ ባሀሊት!

ናይቲ ድኳን። እቶም ቀንዲ ነገራት ዕለታት እዮም። ክልተ ዓበይትን ንጹራትን ፕላስቲክ ቴምብር ኣለዋ። ብየማን፡ ዕሹጋት ኩኪስ ኦሬዮ ኣብ ሰማያዊ ቦርሳ ተደራሪቦም ኣለዉ። ካልኦት ዝተዓሸጉ ምግብታትን ኣብ መደርደሪ ዝርከቡ ኣቑሑትን እውን ኣለዉ።

ኣብ ኣክሱም ካብ ዝርከቡ ቅርስታት ዳርጋ መብዛሕቲኦም ብተመራመርቲ ኣይተዳህሰሱን። ሰባት ናብ ዝተፈላለዩ ቅርስታት ንምርኣይ ኣብ ዝኸድሉ እዋን ናይ መንፈስ ታሕጓሽ ይፈጥረሎም።

እዚ ኣብ ሓደ ጎደና ከተማ፡ንጹህ ሰማይ፡በቲ ካልእ ሸነኽ ድማ ደበና ዝመልኦ ሰማይኣሎ። ኣብ ማእከል ጎደና ሓደ ሰብኣይ ሕብራዊ ፍርናሽ ዓራትን ኣብ ርእሱ ሒዙ ክኸይድ ይረአ። ብሓፈሻ ጽዑቕን ህያውን መልክዕ ከተማ ኮይኑ፡ኣብ ንጹር መዓልቲ ዕዳጋን ተወለድትን ንጥፈታት ይረአ።

ንኣሽቱ፣ ቀይሕ ሕብሪ ዘለዎም፣ ረጒድ ተመን ዝመስሉ ሓሳኹ ኣብ ጭቃ ክሕንብሱ ይረኣዩ፣ ኣብ ጸሊም ሓመድ ተኣኪቦም፤ እቲ ኣረኣእያ ተፈጥሮኣውን ህያውን ስምዒት ይህብ።

ኣብዚ ከባቢ ከም እኒ ሃይላንድ ዝኣምሰሉ ኣረጒቶት ጐማሙ ይርአዩ ኣለዉ፡፡ እዞም ነገራት ኣብ ፋብሪካ ኣትዮም ዳግም ንክስርሑ ዝተዳለዉ እዮም፡፡ እዚ ድማ ንከባቢ ንፅህና ጠቓሚ እዩ፡፡

ኣብ DW studio ዝበሃል ናይ ዜና ቻነል ቅዳሕ ይርኢ ኣለኹ። ብጸጋም ሌ/ጀ/ፃድቃን ገ/ትንሳኤ ክረአ እንከሎ፡ ብየማን ድማ ኣምባሳደር ኣመሪካ ማይክ ሃመር ይርአ። "ስምምዕነት ውዕል ፕሪቶርያ" ዝብል ስምምዕ ይትግበር ከምዘሎ ይንገር።

እዚ ኣልኮላዊ መስተ ኮይኑ ካብ ስገም ድማ ይስራሕ። እዚ ቢራ እዚ ፍሉይ ስሙ ራያ ቢታ ይባሃል። እዚ ፋብሪካ እዚ ኣበይ ከባቢ ይርከብ?

እዚ ብብዙሓት ድኳናትን ምልክታትን ዝተመልአ ጎደና ከተማ ዘርኢ እዩ። እታ ከተማ ህያው እያ! ድኳናት፡ ምልክታት፡ መካይንን ብዙሕ ንጥፈታትን ኣብ ሓደ ጎደናታት። ምሉእ ትርኢት ንግድን ህይወትን ዘርኢ እዩ።

ብዘዓጐል ዝተሸፈነ ናይ መትሓዚ ቅንጫና ትርከ ኣላ፡፡ ወለድና ከፍዚ ዝኣምሰለ ፍሉይ ናይ ምግጋፅ ጥበብ እውን ነይሩዎም እዩ፡፡ ዝገርም ጥበብ እዩ፡፡

ጫማ ካብ ዝተፈላለዩ ነገራትን ማቴርያላትን ይስርሑ። ንኣብ ካብ ቆርበት፣ ጨርቂኝ ጎማን። እዞም ዓይነት መስርሒ ጫማታት ንኣገልግሎቶምን ፅባቐቆምን ይውስኽሎም። ስለዚ ሰሓብትን ምችዋትን ጫማ ክንጥቀም ኣለን።

ሰለስተ ጽቡቓት፡ ጸለምቲ፡ ማዕበል ዝበዝሑ ጽንጽያታት ጸጉሪ ይረኣዩ። እዞም ጸጉሪ ርእሲ ረጒድን ምሉእን እዮም። ልስሉሳትን ማዕበል ዝመስሉን ጸጕሪ ብተኸታሊ ንመሸጣ ወይ ንጥቕሚ ድሉዋት ዝኾኑ ኣዝዮም ሰሓብቲ ናይ ጸጉሪ ዓይነታት እዮም፡፡

እቲ ቀይሕ ናይ ቤት ጽሕፈት መንበር ዘርኢ እዩ። እቲ መንበር ብሓጺናዊ መሰረት ዝተደገፈ ኮይኑ፡ ብድሕሪኡ ድማ ጸሊም ዝተሸፈነ መንበር ኣሎ። እዚ ምስሊ እዚ ንሃዋህው ቤት ጽሕፈትን ኩነታት ናይቲ መንበርን ብንጹር ዘርኢ እዩ።

እዘን ፅቡቃት ደቂ ኣነስትዮ እዚአን ኣብ ሓደ ቤት እምነት ከም ዘለዋ ከም ዘመላክት እቲ ስእሊ ነፀላ ድማ ተከዲናን ኣለዋ። ኣብ ኢደን እውን ጥዋፍ ሒዘን ኣለዋ።

ሓደ ናይ ስራሕ ቦታ ብናይ ሓይሊ መሳርሒታት ተሰሪዑ ይርከብ። ኣብ ቅድሚኦም ሰለስተ ገመድ ኣልቦ ድሪልን ባትሪን ኣብ ሓደ ጽኑዕ ጠረጴዛ ብጽፉፍ ተደራሪቦም ኣለዉ። እቶም መሳርሒታት ብጸሊምን ኣራንሺን ዲዛይን ዝተሸፈኑ እዮም። እዚ ሓይሊ ስራሕን ቴክኖሎጅን ብንጹር ዘርኢ እዩ።

ኣብ ሰማያዊ መድረኽ ዝተቐመጠ መድረኻዊ ቅዲ፡ ኣብ ቅድሚት ማይክሮፎን ድሉው ዝኾነ ናይ ምዝራብ ኩነታት። ኣብ ታሕቲ ብዓበይቲ ፊደላት ዝተጻሕፈ መልእኽቲ ውልቃውን መፋለጥን ሓይሊ ይውስኽ።

ካብ ዝተዓሸጉ ናይ ፍራፍረ መስተታት ምጥቃም ፍሬሽ (ሓደሽቲ) ካብ ዕዳጋ ብምግዛእ ክንጥቀም ኣለና። ሰባት ኣትክልትን ፍራፍረን ብምምጋብ ጥዕናና ክንህሉ ይግባእ።

ሰለስተ ናይ ንእሽተይ ሞባይል ቅርፂ ዘለዎን ፀሊምን ፃዕዳን ሕብሪ ዘለዎም ስልኪ ብቀይሕ ሕብሪ መትሓዚ ዘለዎም ኮይኖም አብ ፃዕዳ ድሕረ ባይታ ይርከቡ። እዘን ማሽናት ጥቅመን ብዙሕ እዩ።

ባህላዊ ጻዕዳ ልብስን ቆቢዕን ዝለበሰ ብዕድመ ዝደፍአ ሰብኣይ ናብ ማይክሮፎን ክዛረብ ይረአ። ኣብ ገጹ ዘሎ መግለጺ ዕቱብን ስክፍታ ዝመልኦን ይመስል። እቲ ሃዋህው ኣዝዩ ስምዒታውን ልቢ ዝትንክፍን እዩ። ራዕዲ ኲናትን ህዝቢ ሰላማዊ ናብራ ክነብር ዘለዎ ድሌትን ዘንጸባርቕ እዩ።

ኣብ ትግራይ ካብ ዝርከባ ትካላት ሓንቲ ናይ ትእምት ኣርማ እዩ። ናይ ትእምት ትካላት ዝበዝሓ ኣብ ጆኖሳይድ ኩናት ዝዓነዋን ዝፈረሳን ዘይተፀገናን ብጣዕሚ ዝሕዝን እዩ።

ዝተፈላለዩ ድኳናት ክፍልታት መካይን ዘርኢ እዩ። ከም ኒሳን፡ ቶዮታ፡ ፎርድን ኣድቫንስ ኣውቶ ፓርትስን ዝኣመሰሉ ኣስማት ኩባንያታት ይርአ። ናይ ኣምሓርኛ ጽሑፋትን ቁጽሪ ተሌፎንን ናይ ዑመር ኣውቶ ፓርትስ፣ መሓመድ ዓብዶን ማርከን ኣውቶ ፓርትስን እውን ኣሎ።

እቲ ገዛ ሓደ ደርቢ ኮይኑ ቀይሕ ስርሓት ሸኽላ ዘለዎ ናሕሲ ኣለዎ። እቲ መናድቕ ፍሕሽው ጻዕዳ ወይ ክሬም ሕብሪ ዘለዎ ኮይኑ፡ ግራጭ ኮርኒስን ኣዕኑድን ኣለዎ። እቲ ገዛ ሰላማውን ምቹእን ናይ ምንባር ስምዒት ይህብ።

እዚ "ተትባ/ናይ ሸኽላ ጥብሲ" ዝተባህለ ሕቡብ ናይ ኢትዮጵያ ቁርሲ ብቀይሕ ቀመማትን ቀይሕ ፍረታትን ዝተሸፈነ ዝተበላሸወ ስጋ እንስሳታት እያ ዘዘኻኽረና። መኣዛን ሕብርን ዝመልአ ኮይኑ፡ ጥዑም ናይ ምግቢ መልክዕ የቕርብ።

ዓበይቲ ጎቦታት ዓበይቲ ተክልታትን ሓምለዋይ ቦታን ኣሎ። ካብቶም ናይ እንስሳ ዘገዳም ካብ ዝብሃሉ ሓደ ዝኮነት ቅጭኔ እያ ትብሃል ሽማ ።

እዚ ኣብ ሓደ ዓቢ ድሙቕ ብርሃን ዘለዎ ብያቲ ተዘርጊሑ፡ ዝበሰለ ዓሳ ዝሓዘ ዓቢይ የርኢ። ዓሳታት ብፍጹምነት ተበሲሎም፡ ሕብሩ ቡናውን ወርቃውን ይኸውን። እዚ ድማ ብቐሊሉ ንምፍላሕ ይገብሮ። እቲ ዝፍጠር ምስሊ ቀሊልን ድሙቕን እዩ።

ኣብ ዝተፈላለዩ ናይ ደቂ ኣነስትዮ ጫማ ንርኢ ኣለና ። እዚ ኣብ ዕዳጋ ተዘርጉሑ ንክሽየጥ ኣሎ። እዚ ሰብኣይ እውን ነቲ ጫማ ንክሸይጥ ኮፍ ኢሉ ይሕሉ ኣሎ።

ኣብዚ ቖም ዝመስል ነገር ኣሎ ኣብኡ ጣፍጣፎ ሞኾስተር ዝበሃል ተንጠልጢሉ አሎ ፡ እዚ ሞኾስተር መብዛሕትኡ ንቖሎ መቑለዊ ወይ ድማ ንመጥሓን መኾስተሪ እዩ ዘገልግል ።

እቶም ሓደስቲ መርዓውቲ ቱርባንን ካባን ዝበሃል ባህላዊ ክዳን ተኸዲኖም ኮፍ ኢሎም ይረኣዩ። ብተወሳኺ ብሩር ወይ ብረት ዝመስል ዘውዲ ዝመስል መሸፈኒ ርእሲ ይገብሩ። ባህላዊ ኣከዳድና ሃገርን ታሪኻዊ ክብርን ዘርኢ ስእሊ ክርኢ ከለኹ ዓቢ ሓበንን ሓጎስን ይስምዓኒ።

መሓመድ ሸዴን ሓላፊ ናይ ኢትዮጰያ ገንዘብ ሚኒስተር ኮይኑ እንዳፈረመ ኣብ ጎኑ ዘሎ ሰብኣይ እውን እንዳፈረሙ ክልተ ተዓዘብቲ ድማ እንዳተከታተልዎም እዮም ዘለው። የገርመኩን እዚ ሰብኣይ እዙይ ብጣዕሚ እዩ ዝፀልኦ! ምክንያቱ ንትግራይ ንምጥፋእ ብዙሕ በጀት በጅቱ እዩ።

ብዓባይ ተክሊ ዝተከበበ እንዳ ስጋን ድራፍትን ዝብል ጽሑፍ ብቀይሕ ኮይኑ ኣብ ጻዕዳን ብጫን ድሕረ ባይታ ይርከብ። ቡዙሓት ወናብርን ጣውላታትን ብጫ ሕብሪ ዘለዎም ኣብ ሓመደዋይ መልክዐኛ እምኒ ተቀሚጦም ይርከቡ። እታ ተክሊ ከዓ ብቆጻል ሕብሪ ተካቢባ ትርከብ።

ኣብ ትግራይ ካብ ዝርከባ ሚዳታት ሓንቲ ድምፂ ወያኔ ትግራይ ኮይና ፣ ብዛዕባ ምርቓ መፅሓፍ መልእክቲ እንዳተማሓላለፈ እዩ። መፅሓፍ ምንባብ ፈላጥን ሕጉስን ይገብረካ።

ብሓጺናዊ መከላኸሊ ዝተኸበበ ናይ እምኒ መዋቕር ወይ ጥንታዊ ስነ-ጥንታዊ ቦታ ዘርኢ እዩ። እቶም ኣእማን ዓበይቲ ኮይኖም ብጥንታዊ ኣገባብ ዝተቐመጡ ይመስሉ። እቲ መዋቕር እምኒ እንታይ ዓይነት ታሪኻዊ ቦታ ክኸውን ይኽእል?

ሰባት ኣብ ጽርግያ ተኣኪቦም፡ ሰንደቕ ዕላማ ሒዞም ይረኣዩ። እቲ ባነር ሕብራዊ ኮይኑ፡ ቃንዛን ጭንቀትን ህዝቢ ዝገልጽ ስእልታት ኣለዎ። ሓደ ሰብ ቋንቋ ምልክት ብጎኒ ክዛረብ ይርአ። ሰላምን ሓድነትን ዝዛረብ ስእሊ እዩ።

መሳሪሒታት፦ ካብ ሓፂን ዝተሰርሒ ናይገዛ ተደዋሊ ቁልፊ መዕፀዊ ዝኮነ ምስ መፍትሑ ኣብ ጣውላ ተቀሚጡ ኣሎ። ቁልፊ ካብ ሌባ ከይኣትወና ዝከላከል እዩ።

ኣብዚ ብብዙሕ ቆጽሊ ዝተሸፈነ ተክሊ ኣቮካዶ ይርአ። ኣብቲ ጨናፍር፡ ብዙሓት ዝተፈላለየ ዓቐን ዘለዎም ፍረታት ኣቮካዶ ብቀጠልያ ሕብሪ ይረኣዩ። ድሕሪኡ፡ ሓምላይ ተፈጥሮን ዝተሰለመ ገረብን ይረአ። እዚ ምስሊ ጽባቐ ተፈጥሮን ብዝሒ ፍርያትን ብንጹር ዘርኢ እዩ።

እዚ ገዳብ ኣብ በረካ ብዙሕ እኳ ዘይኮነስ ማእኸላይ ደረጃ ዘለዎ ሓምለዋይ ተክልታት ዘለዎ ግን ድማ ኣብቲ ከባቢ ሰብዝነብረሉ መንበሪ ገዛ ዘይብሉ ንበይኑ ኣብ በረካ ዝነብር ቤተክርስትያን እዩ፡፡

እዚ ቀይሕ ሕብሪ ዘለዎ ናይ መፋለጢ ካርድ እዩ። እዚ ምልክታታት ኣክስዮንን ወፍርን፡ ዋጋ፡ ዓቐንን ዝርዝር ቅናስን ብንጹር ቅርጺ፡ ኣብ ቀይሕ ዝተመርኮሰ ዝቐርብ እዩ።

ሃጸይ ሃይለስላሴ ቀዳማይ ብየማን ደው ኢሎም፡ በዓልቲ ቤቶም ኢቴጌ መነን ኣስፋው ድማ ብጸጋም ኮፍ ኢለን የርኢ። ብንኣሽቱ ቆልዑ ተኸቢቦም፤ እታ ስድራቤት ኣብ ቤተ መንግስቲ ዝመስል ቦታ ኣብ ምንጻፍ ደው ኢላ/ኮፍ ኢላ እያ ተሳኢላ። ታሪኻዊ ክብሪ!

ሓደ ዓይነት ቦርሳ ዝሓዙ ተመሃሮ ኣብ ሓደ ከባቢ ተኣኪቦም ኮፍ ኢሎም ይርአዩ ኣለዉ፡፡ ካብ ኩነታቶም ንሳቶም ሓገዝ ዝግበረሎም እዮም ዝመስሉ፡፡

ጫማ ጫማ ካብ ቆርበትን ፕላስቲክን ክስራሕ ይክእል እዩ፡፡ ሓደ ፅምዲ ጫማ ቆፃል ሕብሪ ዘለዎም ኮይኖም፤ አብ ፃዕዳ ድሕረ ገፅ ተቀሚጦም ይርከቡ፡፡ እዞም ጫማ ብጣዕሚ ልዑልን ደቂቅ እስፒል ዘለዎም እዮም፡፡ እስፒል ጫማ ምርጋፅ ንሰውነትካ ጎዳኢ ድዩ?

ባጃጅ ደው ኢላን ሓንቲ ሰበይቲ እውንቆልዓ ሓዚላ ን ድርሁን ኣብ ፃዕዳ ጎማ እንቁላሊሕ ዝመልኣንኣብ ክሽ ዝተዘርገሐ ኮደረን ሽጉርትን ድንሽን ኣሎ።

እዚ ኣዝዩ ጽዑቕን ውዕዉዕን ናይ ደገ ዕዳጋ እዩ። ሸቐጥ፦ ሸየጥቲ ኮቦርታ፡ ምንጻፍ ወይ ጨርቂ (ተደራሪቡ) ይሸጡ፣ ሓያሎ ሰማያዊ ፕላስቲክ በርሚላት ድማ ኣብ ቅሉዕ ቦታ ተዘርጊሖም ይርከቡ። ኣብ ዕዳጋ ዝበፅሑ ወይ ዝሰርሑ ሰባት ብዙሓት እዮም።

እዚ ካብቶም ውፅኢት ቴክኖሎጂ ዝኾነ ጻዕዳ ናይ ትዊተር ጽሑፍን ሰማያዊ ድሕረ ባይታ ዘለዎ ኣርማን ኣለዎ። እዚ ቀሊልን ናይ ደቂ ሰባት ርክብ ዝፈጥርን እዩ።

ናይ ስፌት ወርክሾፕ ወይ ስራሕ ፣ኣብቲ ጠረጴዛ ጸሊም ናይ ስፌት ማሽን ጐሊሑ ይርአ። እቲ ጠረጴዛ ብቅርጺ ዘለዎ ጨርቂ ተሸፊኑ ፣ ኣብ ልዕሊኡ ግዝያዊ መጽለሊ ጸሓይ ተሰቒሉ ኣሎ። ብድሕሪት ሓጹርን ህንጻን ይርአ።

ኣብ ትግራይ ካብ ዝርከባ ዩኒቨርስትታት ሓንቲ ዝኮነት ኣክሱም ዩኒቨርስቲ እያ። ኣብ ግቢ ምስ ኣተካ ናይ ኣክሱም ሓወልቲ ብሰራሚክ ዝተሰረሓ ብጣዕሚ ደስ ዝብልን ኣብኡ ፎቶ ክትላዕል ዝስሕብን እዩ።

ኣብዚ ናይ ፋብሪካ መሰረተ ልምዓት ይርአ ኣሎ፡፡ ኣብዚ ትካል ዓበይቲ ገንእታት ይርአዩ ኣለዉ፡፡ እዚ ትካል ናይ ስሚንቶ ፋብሪካ እዩ ዝመስል፡፡

ዋይን ኣልኮላዊ መስተ ካብ ወይኒ ፍረ ዝስራሕ ኮይኑ ፣ ዋይን መስተ ውሑድ ኣልኮል ስለ ዘለዎ ንምስታዩ ምቹውን ደስ ባሃላይን እዩ ።

ካብ ባህላዊ መጋየፅታት ናይ ደቂ ኣንስትዮ ትግራይ ኣብ እዋን መርዓዓን ብወርቂ ወይ ብብሪ ዝተሰርሑ ኣብ እዝንን ክሳድን ዝግበሩ መጓየፅታት እቲ መርዓዊ ይገዝአለን። ብጣዕሚ ድማ ሕጉሳት ይኾና።

ኣብ ሓደ ክፍሊ ደስ በሃልቲ ዝተፈላለየ መጠንን ዓይነትን ዘለዎም ኣጋራት ተር ኢሎ፡ እኔዉ፡፡ እዚ ቦታ ናይ ገዛ ኣቑሑ መሸጢ እንተይኮነ ኣይተርፍን፡፡

ኣብ እምነ በረድ ፃዕዳ ሕብርን ፀሊም ሕብርን ዝትሓዋወሰ ጨጨቅ ሕብሪ ኣብ ዘለዎ ልዕልኡ ድማ ፃዕዳ ሕብሪ ዘለዎ ሽሓነ ኮይኑ ንምንታይ ዓይነት ኣገልግሎት ይውዕል?

መብዛሕትኡ ግዜ ናሕሲ፣ ዓምድን ግድግዳን ቤተ ክርስቲያን ከምቲ ንሪኦ ዘለና ብቅዱሳን ስእላት ዝወቀቡ እዮም፡፡ ናይ ደገ ተዓዘብቲ ነዚ ጥበብ ብጣዕሚ እዮም ዘድንቕዎ፡፡

እዛ ዓባይ ኣቡተቡዝ ቡዙሕ ሰብ እንዳፀዓነት ንርኢ ኣለና። ኣብዚ ዘሎ ሰብ ብጣዕሚ ትራንስፐት ዝተፀገመ ማሕበረሰብ ንርኢ ኣለና። ምክንያቲ እቲ ማሕበረሰን ነዚኣ ክፅበ እዩ ዘርፍድ።

ኣብ መንደቕ ወይ ጠረጴዛ ዝተዘርግሑ ብርክት ዝበሉ ባህላዊ መስቀላት ኢትዮጵያን ካልኦት ስልማትን ዘርኢ እዩ። ዝተፈላለየ ቅርጽን ዓቐንን ኣለዎም። ብጸጋም ውሑዳት ክቡባት ወርቂ መዳልያታት ወይ ሳንቲም ኣለዉ። ብየማን ቀለቤትን ኣምባርን ኣሎ። ባህላዊ ቅርስታት!

እዚ ኣብ ሜዳ ጋንታታት ኩዕሶ እግሪ ባህላዊ ስፖርታዊ ክዳውንቲ ተኸዲነን ተሰሪዐን ይርከባ። እዚ ምርኢት ኩዕሶ እግሪ ኣብ ሜዳ እቲ ከባቢ ዝካየድ ኮይኑ፡ ባህላዊ ሕብራዊ ክዳውንትን ስፖርታዊ መንፈስን ዝሓዘ እዩ።

ዶ/ር ደብረፅዮን ገብረሚካኤል ናይ ውድብ ህወሓት ሊቀ መንበር እዩ። ቃለ መሕትት ወይ ጋዜጣዊ መግለጺ ይህብ ኣሎ። ኣብ ቅድሚኡ ሓያሎ ማይክሮፎናት ተሰሪዖም ኣለዉ። ብድሕሪት ድማ ባንዴራታት ክልል ትግራይ ኣለዋ።

ኣብዚ ናይ ጃህያን ሑፃን መሸከሚ ጋሪላ፡፡ ከምኡውን ናይ ማይ መጠራቐሚ ገንኢ ይርአ ኣሎ፡፡ እዚ ድማ እቲ ከባቢ ናይ ህንፃ ስራሕ ዝካየደሉ ምዃኑ የምልክት፡፡

ሓደ ተከታሊ ኦርቶዶክስ ተዋህዶ ሃይማኖት ክርስትና ኣብ ቤተ ክርስትያን ውሽጢ ኮይኖም ናብ ዘምልክዎም ኣምልኣካት ስእሊ እንዳፀለዩ ፀሎቶም የብፅሑ አለዉ ።

እዚ ጸሊም ቆርበት ጫማ ይረአ ኣሎ። ቀሊልን ምቹእን! ኣብ ድሕሪት ዘሎ ቀጠልያ ተኽሊ ምትንኻፍ ተፈጥሮ ይውስኸሉ። ቅልልነትን ጽባቐን ኣብ ሓደ ምስሊ ዘርኢ እዩ።

ወ/ሮ ኣዳነሽ ኣበቤ ምስ ዝተፈላለዩ ሚድያታት ቃለ መሕትት እናገበራ እቶም ሚድራታትከም ባላገሩ፣ ፋና፣ ኣማራ ፣ኢቢኤስ፣ ኦቢኤን ካልኦትን ኣጀንድኣ ሒዛ እናተዛረበት ዘርኢ ምስሊ እዩ።

ኣዛብእ ምስ ኮራኹሮም ብፍቕሪ እኒዉ፡፡ ጨካን ዝበሃል ፍጡር ኩሉ ንውላዱ ኣዝዩ ራህራህ እዩ፡፡ ኣዘብእ ዃስ ብዘድንቕ ፍቕሪ ንደቆም ይንከባኸቡ ኣለዉ፡፡

ትግራይ ዓደይ ብናይ ቀደም ወለድና የኮርዐላ! ኣብ ከባቢ ዳዕሮ ቢያሳ ትርከብ ይ ቅዱስ ያሬድ ቅርፂ ኮይና ቅዱስ ያሬድ ካብ ናይ ትግራይ ሊቃውቲ ኣብ ቤተክርስያን ናይ ማህሌት፣ ዱጋ፣ ሙዝሙርን ዜማን ዝተሓፈ ሊቅ እዩ።

ኣብዚ ዝርአ ዘሎ ብጽቡቕ ዝተሰርሐ ባህላዊ ጌጽ እዩ። ብሕብሪ ዝተመልአን ካብ ብሩር ዝተሰርሑን ባህላዊ ስልማት፡ ኣብ ጸሊም መደርደሪ ብጽፉፍ ተቐሪጾም ኣለዉ። ጽባቐ ባህሊ ብመልክዑ ብንጹር ይርአ።

ናይታ ጥንታዊትን ታሪኻዊትን ዝኮነት ከተማ ኣክሱ ም ኣብ ውሽጣ ብዙሓት ታሪክ ዝሓዘትን ፀላተ ሙሴ ዝርከበላን ዒስራን ኣርባዕተን ሰዓት ብዘይ ምቁራፅ ጸሎተ ቅዳሴን ማህሌትን ዘብፅሑ መገልገልቲ ካህናት ኣብ በዓል ደሚቆም ይርከቡ።

እዚ ኣብ ልዕሊ ብጻህያይ ዝተሸፈነ ግራት ዝተተኽለ ዓሚቕ ጉድጓድ ዝኹዕት መሳርሒ የርኢ። ኣብ ማእከል ማይ ካብ ብሓጺን ዝተሰርሐ መሳርሒ ብዝለዓለ ጸቕጢ ይውሕዝ ኣሎ፡ ኣብ ላዕሊ ድማ ሰማይ ብብርሃን ዝተመልአ እዩ። ጽቡቕ ትርኢት፡ውህደት ስራሕን ተፈጥሮኣዊ ጽባቐን እዩ።

እዚ ኣብ ንጹር መዓልቲ ሰንሰለት ኣኽራን ዘርኢ እዩ፤ እቲ እምባ ብተፈጥሮኣዊ ጽባቐ ዝመልአ ኮይኑ፡ ኣብ ታሕቲ ሓምላይ መሬትን ንኣሽቱ ኣግራብን ይርአ። ኣብ ርእሱ ንእሽቶ ህንጻ ትረአ።

ኣዋሽ ባንክ ዝብል ብኢንግሊዘኛን ብኣማርኛን ተፃሒፉ ኣሎ። ኣብ ልዒልኡ ድማ ዳማ ሀውስ ዝብል እውን ኣሎ። ኣብቲ ባንኪ ናይ ኤትኤም ማሽን እውን ኣሎ።

መርዑት ኣዝዮም ደሚቆም ደስ ብዝብል ካባ ምስ ቆቢዑ ማዕሪጎም ጽጻሳት ብድሕሪኦም ኮይኖም መርዓት ቪሎ ገይራ መርዓዎ ፀሊም ሱፍ ብፃዕዳ ሸሚዝን ፀሊም ከራባትን ገይሮም ኣለዉ።

ህንጻታት ንግዲን ትራፊክ ጎደናታትን ይረኣዩ። ናይ ገንዘብ ምልውዋጥ ኩባንያታት ዝሓዘ ምልክታት። ኣብ ኣፍደገ ቅድሚት ክልተ ሰባት ደው ኢሎም ኣለዉ፡ ሓደ ካብኣቶም ዩኒፎርም ተኸዲኑ ኣሎ። ኣብ ቅድሚት ውሑዳት ብሽክለታታት ደው ኢለን ኣለዋ። ልሙድ መዓልታዊ ትራፊክ ከተማ።

ኣብዚ ዓቢ ቀጠልያ ባነር ይርአ ኣሎ። ኣብ ቀጠልያ ባነር ዝተፅሓፈ መልእኽቲ ንዕብየት ኢንዱስትሪ ዝውክል እዩ፤ ልምዓት ትግራይ ዝውክሎ ተስፋን ዕድላት ስራሕን ብንጹር ብቓላት ይግለጽ።

ዝተፈላለዩ ፍራምረ ብሳሓቢ ኣደራድራ ተደርዲሩ ንዕዳጋ ዝቀረበ እዩ። ማንጎን ኣቫካዶ፣ ኣራንሺ ካልኦትን ንደቂ ሰባት ንዓበይቲን ንህፃውንትን ንጥዕና ብጣዕሚ ፅቡቅን ጠቃሚን እዩ።

ኣብ ተፈጥሮኣዊ ጽባቐ ዘለዎ ቦታ ዝተቐመጠ እዩ፤ ኣብቲ ዝተነጸለ ኣኽራንን ሓምላይን ኣየር ሰላምን ቅሳነትን ሰፊኑ ይርከብ። ኣብ ርሑቕ ድማ ዕሙር ከተማ ክትስራሕ ትረአ፤ ኩሉ ጸጥታን ሰላምን ኮይኑ ይስምዓካ፣ ከም ድንቂ ቀዳም።

እዛ ኣብ ከባቢ ንኡሽተይ ወይ ድማ ዕሸል ከተማ ዘላ መኪና ኣርባዕተ ሰራተሕተኛታት ዝሓዘት ኮይና እቶም ክልተ ብታሕቲ ኮይኖም ሓፂም መፂን የቅብልዎም እቶም ክልተ ብላዕሊ ኮይኖም ድማ እናተቀባበሉ ኣለዉ፡፡

እሰይ እቲ ሃይማኖትና ከሐጉስ! ብርክት ዝበሉ ካህናትን ድያቆናትን ፃዕዳ ክዳን፣ ብቀይሕ እድያት ዝተሰፈየን ፃዕዳ መጠምጠሚያን፣ መቆሚያን ፀናፅልን ሒዞምንናይ ቅዱስ ላሊበላ እናወረቡ/እናመስገኑ አብ ፀሊም ሓመድ ይርከቡ፡፡ አብ ቅድሚኦም ከዓ ናይ ኢትዮጵያ ባንዴራ ተዘርጊሑ ይርከብ፡፡

እዚ ጻዕዳ ሸሚዝን ቀጠልያ ሱፍን ዝለበሰ ሰብኣይ ዘርኢ እዩ፤ ኣብ ክሳዱ ቀጠልያ መንጠልጠሊ ካራባታ ኣብ ኢዱ ድማ ሰዓት ኣለዎ። እቲ ኮፍ መበሊ ፍኹስ ዝበለ ሕብሪ ዘለዎ ኮይኑ፡ ድሕሪት ፍኹስ ዝበለ ሰማያዊ እዩ።

እቲ ሕብሪ ጸፍሒ እዩ፣ ንቡር ናይ ኤሌክትሪካዊ ንብረት፣ ከም ቁርሲ ዝፈጥር ኮፐር። እቲ ሽቦ ባዕሉ ዝጠወየ ኮይኑ ኣብ ብርሃን ስለዝረአ ቁሩብ ዝተዘርግሐን ዝተዘርግሐን ስምዒት ይህቦ።

መጋየፅታት፦ ማለት ኣብ ዝተፈላለዩ ኣካላት ወዲሰብ ዝእሰሩ መጋየፅታት እዮም፤ ኣብዚ ዘለው መጋየፅታት ድማ ካብ ወርቅን ካብ ነሓስን ዝተሰርሑ ናይ ኢድ ሽቦን ናይ ክሳድ መስቀላት ኣለው። ንዓይንካ እውም ሰሓብቲ እዮም።

ቅድም ክብል ኣረቂ ብናይ ሓደ ሊትሮ መጠን እዩ ዝቐርብ ነይሩ፡፡ ሎሚ ግን ብንኡሽተ መጠን እውን ናብ ዕዳጋ ይቐርብ ኣሎ፡፡ እቲ ንሪኦ ዘለና በዓል ንኡሽተይ መጠን ሓደ ካብኦም እዩ፡፡

ናይ ትግራይ ባንዴራ ብዘመናዊ ኣሰፋፍያ ዝተሰፈየ ክዳን እዩ። ናይ ፍቅሪ ሃገርካ ካብ ምሕር ምብዝሑ ክዳን ካልእ መንዲል ናይ ርእሲ ኣስፊካ ክትገብር ትክእል ኢካ።

እዚ ቀይሕ ሕብሪ ዘለዎ ቀሊልን ንጹርን ናይ ቤት ጽሕፈት ቢሮ ዘርኢ እዩ። እቲ ቢሮ ካብ ንጹር ፕላስቲክ ኣካል ዝተሰርሐ ኮይኑ፡ኣብ ውሽጡ ቀይሕ ሕብሪ ዘለዎ መፅሓፍ እዩ። ጽባቐ ናይቲ ናይ ስራሕ መዓልቲ ብቐሊልን ምቹእን መንገዲ ዘርኢ መሳርሒ እዩ።

ናይ ኢትዮጰያ ሃይማኖት ትካላት ጉባኤ ኣብ ማእከል ድማ ናይ ርግቢት ማለት ናይ ሰላም ተምሳሌት ዘለዋ እያ። ኣብ ሃገርና ብዙሓት ዓይነታት ሃይማኖታት ኣለው።

ሓንቲ ፀላም ቆልዓ ሰማያዊን ፣ፀሊም፣ ቀይሕን ፃዕዳን ሕብሪ ዘለዎ ክዳን ተከዲና ብጫ ጀሪካን አብ ዝባና ብገመድ ገይራ አገዲማ ተሸኪማ አብ ፀሊም ሓመድ ድሕረ ባይታ ጠጠው ኢላ ትርከብ። አረ እዛ ቆልዓ ከፊእዋ ትርከብ።

እዚ ንብዙሓት መስቀል መሲሉ ዝርአዮም እዩ፡፡ እዚ ቶ ዝመስል ቅርፂ ሓቐኛ ናይ መስቀል ቅርፂ ኣይኮነን፡፡ ውክልንኡ እውን ዝተፈለየ እዩ፡፡ ልቢ ንበል፡፡

ኣዝዩ ጽብቕን ጽቡቕ ጌሩ ዝተሸለመን ናይ መርዓ ቦታ እዩ። እቲ ቦታ ንፍሉይ ፍጻመታት ወይ መርዓታት ዝተዳለወ ኮይኑ፡ ዘመናውን ምቾታውን መልክዕ ኣለዎ።

ሓንቲ ጓል አንስተይቲ ብረውን ሕብሪ ፀጉሪ አፈሪሳ ጀብጀብ ተቆኒና አብ ማይ ዘለዎምን ሕብራዊ ድሕረ ባይታ ከዓ ትርከብ፡፡ እዛ ጓል አንስተይቲ ሰማያዊ ሸሚዝ ተከዲና ትርከብ፡፡ እቲ ቡናማ ሕብሪ ፀጉሪ ግን ልቃሕ ሰኑይ ንሰሉስ እዩ፡፡

ኣብ ትግራይ ካብ ዝርከቡ ባህላዊ ቁኖታት ሓሙሽተ ኣልባሶ እዩ ። ደቂ ኣንስትዮ ትግራይ ኣልባሶ ተቆኒነን እንትርኤን ብጣዕሚ ፅቡቃትን ተባህግትን እየን ።

ናይ ሽቓቕ ወረቐትን ናይ ገጽ ቲሹን ዘለዎ መደርደሪ ይርኢ ኣለኹ። እቶም ዕሹጋት ዓበይቲ ኮይኖም ጽሩይን ዝተወደበን ድኳን ወይ መኽዘን ከምዘለዉ ዘመልክቱ እዮም።

እዚ ሓንቲ ስድራቤት ኣብ ጽርግያ ደው ኢላ ኣብ ጽቡቕ መልክዕ ዘለዎ መንበሪ ኣባይቲ ትረአ ኣላ። ኩሎም ባህላዊ ክዳን ተኸዲኖም፣ ብድሙቕን ሕብራዊን እዮም። ኣብ ጥቓኡ ብጸጋም ሓደ ዓቢ ከልቢ ደው ኢሉ ኣሎ። ባህልን ጽባቐን ብሓደ ርእይቶ እዩ።

ኣብ ከም ኮንዶሚኒየም ገዛውትን ኣፓርታመንትን ፅበት ቦታታት ስለ ዘለዎም ከምዚ ዓይነት ናይ ክዳውንቲ መቀመጢ ምጥቃም ኣድላዩ እዩ። እዚ ዓይነት ናይ ክዳውንቲ መደርደሪ ብቀሊሉ ይስራሕ።

ሓንቲ ጓል ኣንስተይቲ ብባህላዊ ኣገባብ ብኢድ መፍረዪ እኽሊ ክትፍሕር ከላ፡ ሓደ ህጻን ድማ ኣብ ሕቖኣ ተሰኪሙ ይርከብ። እዚ ትርኢት ድኻምን ስምዒትን ኣደነት ዘርኢ እዩ።

እዚ ዝተፈላለየ ሕብሪ ዘለዎ መእተዊ ቤት ትምህርቲ ዘርኢ እዩ። እቲ ብቀጠልያን ጻዕዳን ዝተቐብአ መእተዊ፡ ብስእሊ ህጻናት ይበርህ፤ ቃላት ከም ትምህርታዊ መልእኽቲ ኣብ ምሉእ መእተዊ ተዘርጊሑ ኣሎ። እቲ ናይ ቅርጺ መዋእለ ህጻናት ብሕብሪ ከም ተስፋ ይረአ።

ኣብ ልዕሊ ማይ ዝሕንብሱ ፔሊካን ምስሊ ሰላምን ተፈጥሮኣዊ ጽባቐን ይህብ! ብዙሓት ጻዕዳ ፔሊካን ኣብ ልዕሊ ማይ ዝንሳፈፉ የርኢ። እቲ ማይ ጸሊም ቀጠልያ/ሰማያዊ ሕብሪ ኣለዎ። ኣብ ድሕሪት ኣብ ልዕሊ ማይ ብርሃን ነጸብራቕ ኣሎ።

ካብ እምንን ዕንጨይትን ዝተሰርሐ መንደቕ ኮይኑ፡ ብዝተፈላለየ ቅርጺ ዝተሰርዐ እዩ። ኣብ መንደቕ ክልተ ማዕጾ ይረኣዩ፣ እቶም ማዕጾታት ካብ ዕንጨይቲ ዝተሰርሑ እዮም። እቲ መንደቕ ብስሩዕ ቅርጺ እምንን ዕንጨይትን ዝተመልአ ኮይኑ፡ ንጹርን ታሪኻውን ስምዒት ቅርጺ ዘርኢ እዩ።

ኣብዚ ዘሎ ተፈጥሮ ዝተፈላለየ ቅርፂ ዘለዎ ጎቦታት ሽንጥሮታትን ዝጫዕበሩ ቆጥቋታትን ዘለዎ ከባቢ እንትከውን ካልኦት ብተፈጥሮ ዝተዓደሉ ኣለው ዶ ? ጥቀሱ ?

ኣዝዩ ንብሩህን ድልዱልን መዕጸዊ እዩ! ካብ ስቴንለስ ስቲል (ብራስ) ዝተሰርሐ ናይ ማዕጾ መዕጸዊ ሲሊንደርን ምስኡ ዝመጹ ሰለስተ ናይ ጸጥታ መፍትሕን ኣለዎ። ፍሉይ ዲዛይን ኣለዎም፡ እዚ ማለት ድማ ልዑል ውሕስነት ይህቡ።

መጽሓፍ ቅዱስ ቋንቋ ትግርኛ ንመጽሓፍ ቅዱስ ዝሽፍን እዩ። ብፍላይ ድማ 'መጽሓፍ ማርቆስ' ዝብል ክፍሊ የላልየና። ክልተ ኣእዳው ክፉት መጽሓፍ ሒዘን ይርኣያ።

"ፍቅሬ ኩንስፖኛ ባርን ቤት ምግብን" ዝበሃል ዘመናዊ ክልተ ደብሪ ህንጻ ይርአ። እቲ ህንጻ ጸሊምን ጻዕዳን ቀለም ዝተለኽየ ኮይኑ፡ መንደቕ እምንን መስኮት ብርጭቆን ኣለዎ። ኣብ ቅድሚኣ ጻዕዳ መኪና ደው ኢላ ኣላ፡ ኣብ ዙርያኣ ድማ ድስቲ ዕምባባታት ኣለዋ።

እዚ መልክዕ ክብሪ ኣብ ባህላዊ ክዳን! እቲ ሰብኣይ ጻዕዳን ቡናውን ዝሕብሩ ብዙሕ ንጣር ዘለዎ ካቦት ተኸዲኑ፡ኣብ ትሕቲኡ ድማ ንዓኻ ዝምጥንን ፍሉይን ቅርጺ ኣለዎ። ኣብ ላዕሊ ዓቢ ጻዕዳመ መሸፈኒ ርእሲ ገይሩ ብጐሊሑ ይርአ፣ ምልክት ባህልን ክብርን እዩ።

ናይ ህዝባዊ ፖሊስ ሰልፈኛታት ብናይ ተጠንቀቕ ናይ ሰልፊ መስርዕ ይርአዩ ኣለዉ፡፡ እዚ ሰልፊ ዝቐርብ ኣብ ምንታይ ዓይነት ፕሮግራም ወይ ኩነታት እዩ?

ናይ ሸኽላ ጥበብ ውፅኢታት ዝኾኑ ዝተፈላለዩ ደስ በሃልቲ ምህርትታት ኣብ ዕዳጋ ቀሪቦም እኔዉ፡፡ እዞም ደስ በሃልቲ ጥበባት ወለዲ ዝሰርሑ ሰባት ክኽበሩ ይግብኦም፡

እቲ ኣብ ሓምላይ ዝተሸፈነ ቦታ ንበዓልን ስነ-ስርዓትን ንምክያድ ዝተኣከቡ ብዙሓት ሰባት ዘርኢ እዩ። ኣብ ቅድሚኦም ዝተፈላለየ ኣከዳድና ዝተኸድኑ፣ ባንዴራ ኢትዮጵያ ዝሓዙ ሰባትኣለው። ሓድነትን ክብርን ዘመልክት ትርኢት እዩ።

ካብ ሓፂን ዝተሰርሐት ኮይና እዛ ኣቅሓ እዚ ድማ ብወርቀ ዝተለቀት ኣቅሓ እያ ከምዙይ ዓይነት ኣቅሓ ረኣ ይፈልንግን ድማ ጠቅማ ከይተረዳእኩ ብጣዕሚ ደስ ትብለኒ።

መንነትካ ኣብ ዝኮነ ግዜ ኣብ ቅድሚት ክመፅእ ዘለዎ ነገር እዩ ዝብል ናይ ሓበሻ መፅሄት ኮይኑ መፅሂታት ናይ ማሕበረሰብ ምቅስቃስ ነናብ ዝምልከቶ ዘብፅሕ እዩ። መፅሄት ምንባት ብጣዕሚ እዩ ኣፅሊእ ዘብለኒ።

ብእምኒን ጭቃን ዝተነደቀ ገዛ ብብጫ ቀለም ተለሚፁ ቅ። ብቀይሕ ማዕጾ ተዓፅዩ ሮዛ ሕብሪ ዘለዎም ዕምበባታት ኣለው። በዓል ሰለስተ ደብሪ ኣብ ስራሕ ዘሎ ህንፃን ይርከቡ። ኣይ ዝተኣከበ ቀይሕ ሓመድ ኣሎ።

ኣብ እዚ ምስሊ ናይ ምዘናግዒ ቦታ ኮይኑ እቲ ላዕሉ ካብ ኬንዳ ዝተሰርሐ ጽላል እዩ። ኣብቲ ጽላልን ካብኡ ወጻኢን ድማ ኮፍ መበሊ ወንበርን ጣውላን ኣለዉ። ኣብቲ ጽላል ዘሎ ምድርቤት ምንጻፍ ተዘርጊሑ ኣሎ።

እዛ በዓል ክልተ ጎማ እግራ ተሽከርካሪት ናይ ሓደ ሰብ እንትከውን ስራሕ ንምስላጥ እንጥቀመላ ተሽከርካሪት እያ ። ሽሙማ ድማ ሳይክል ትባሃል። እዛ ሳይክል ጋኣ ክንደይ እያ?

እዚ ናይ ቁዱስ ጀወርግስ ቢራ ኮይኑ እዚ ኣብ ምስሊ ዘርእየና ዘሎ ድማ ናይ ቁዱስ ጀወርግድ ቢራ ስተዩ እሞ ጥርሙዝ ኣይትመልሱን እዩ ዝብለና ዘሎ እቲ ዘፋልጥ ዘሎ ወዲ።

ኣነ መጀመርያ ክለምዳ ዝደሊ ተሽከርካሪ እዛ እንሪኣ ዘለና ሞቶር እያ። ሞቶር ስራሕቲ ንመቅልጣፍ ትጠቅመና ኮይና ብፍላይ ናይ ሎሚ ሞቶራት ድማ ፍልይ ዝበለ ማለት ብኤሌኽትሪክ ዝሰርሓ ሞቶራት እየን።

እዚ ኣብ ጣውላ ዝተዳለወ ዓቢ ብርጭቆ ብዙሕ ሕብሪ ዘለዎ ጽማቝ ፍረታት ዘርኢ እዩ። እቲ ሓደ ብጫ፡ቀይሕን ቀጠልያን ሕብሪ ዘለዎ ክኸውን ከሎ፡እቲ ካልኣይ ድማ ቀይሕን ቀጠልያን ሕብሪ ዘለዎ እዩ። ኣብ ጎድኑ ኣብ ቀጠልያ ሻሓነ ንእሽቶ ለሚንንማንካን ይርአ።

ጉዕ በርበረ ኣብ ሃገርና ኣብ መብዛሕቲኡ ገዛ ዘይጠፍእ እዩ። እዚ ማለት ድማ ካብ እንዳ ሃፍታም ይኹን እንዳ ድኻ ማለት እዩ። ጉዕ በርበረ ንምምጋብ ብጣዕሚ እዩ ደስ ዝብልን ዝበሃግን።

ሓደ ፃዕዳ ነፀላ ብመስቀል ቅርፂ አወናዚፉ ዝተከደነ ሰብአይ ቡናማ ዝተደጎሰ መፅሓፍ ብክልተ ኢዱ ሒዙ ጠጠው ኢሉ አብ ፀሊም ሓመደዋይ ድሕረ ባይታ እናፀለየ ይርከብ፡፡ ዋይ አነ ከምዚ ገይረ ተዝፅልይ ነይረ እኮ ምስ እግዚአብሄር ምተዓረቁ ነይረ፡፡

እዚ ፓኬት ቡንን ጽማቝን ኣብ ሓደ ድኳን ይረአ ኣሎ። ብጸጋም ‘ቡን ሓበሻ’ ብወርቂ ተደሚቑ፡ ብየማን ድማ ‘ስማርት ቅጽበታዊ መስተ ፓውደር – ኣራንሺ’ ብቀጠልያ ተደሚቑ ኣሎ። እዚ ነቲ ናይ መኣዛ ፍርያትን ብእኡ ዝተዳለወ ውህደትን ብንጹር ዘርኢ እዩ።

ኣዝዩ ጽቡቕን ክቡርን ባህላዊ ወርቃዊ ስልማት ዘርኢ እዩ። ሰለስተ ሞላሊትን ክቡባትን pendants ይረኣዩ፣ ነፍሲ ወከፎም ጽቡቕ ቅርጺ ዘለዎም ዲዛይን ኣለዎም። እቲ ጌጣጌጥ ኣብ ጸሊም ድሕረ ባይታ ስለ ዝተቐመጠ ድምቀቱ ብንጹር ይርአ።

ኣብዚ ዝተፈላለዩ ከላት ዘለዎ ካብ ላሰቲክ ዝተሰርሓ ንዓይንካ ሰሓባይ ዝኮነ ንርኢ ኣለና። እዚ ድማ ንፍሖ ወይ ንፍሕኛ ይባሃል። ኣብዚ ዘሎ ከለር ድማ ብጫ፣ ቀይሕ ፣ቡኒ ከለር ይረአየና ኣሎ።

ኣብዚ ዘላ ጓል ኣንስተይቲ ናይ ራፐር ኣከዳድና ተከዲና ናይ ላዕሊ ገፊሕ ሸሚዝ ናይ ታሕቲ እወን ገፊሕ ስረ ገይራ ክሊቲኡ ኣእዳዋ ድማ ናብ ጅማኣ ኣእትያ ኣላ። ካላእ ግን ኣየጥዕመላን።

ዕልልል እግዚአብሄር ጥዑም ንዓና ዝሃበ ኩሉ ይመስገን፡፡ ብርክት ዝበለ ወሊደን ዝጥመቃ ተጠማቆ ፃዕዳ ክዳን ተከዳዲነንን ተቆኒነንን ኮፍ ኢለን ማማየን ሓቍፈን እናተባረካ ይርከባ፡፡ ካልኦት ዓጀብቲ/መጠመቅቲ እውን አለዋ፡፡

ሓደ ቆልዓ ብሕብራዊ ዝብሲ ዝተሸፈነ መፅሓፍ የሳልም ኣሎ፡፡ እቶ ወላዲ ድማ ደኒኖም ይሳለሙ ኣለዎ፡፡ ኣብ ቤተ ክርስቲያ ቅዱሳት መፃሕፍቲ ምስተነበቡ ምእመናን ብኸምዚ ኣገባ ይሳለሙዎም፡፡

እዚ ኣብ መሬት ብዙሕ ናይ ሓጺን መሳርሕታትን መጽረዪታትን ይረኣዩ ኣለው። ብጸጋም ዓበይቲ ናይ ፕላስቲክ ታንክታት፡ ብድሕሪት ሕብራዊ ኣቑሑት ገዛ ኣለው። እዚ እኩብ ናይ ዕዳጋ ኣቑሑት'ዩ።

ህጻናት ኣብ ብዙሓት ናይ መፃወቲ ኣቕሑትን ባምቡላታትን ዘለውዎ መዘናግዒ ፓርክ ብመርከብ ሸፋቱ ባሕሪ ክጋልቡ ከለዉ፡ ገጾም ብዝተሓዋወሰ ስምዒታት ሓጎስን ጭንቀትን ይመልእ።

ኣብ ትሕቲ ኮንክሪት ወይ እምኒ መዋቕር መሳልል ዝመስሉ ተኸታተልቲ ብረት ቱቦታት ወይ ልኡማት በትሪ እዮም። እቲ ቦታ ጸቢብን ጸልማትን ኮይኑ፡ እቲ ላዕለዋይ ክፋል ድማ ብደረቕ ኮንክሪት ወይ ብዕንጸይቲ ዝተሸፈነ እዩ። እቲ ስምዒት ጸልማትን ምስጢራውን እዩ።

ኣዝያ ጽብቕቲ መንእሰይ ኣብ ማእከል ግራት ሩዝ ኮፍ ኢላ ነቲ ቀሊልቃንጫ ሽኮር ከተስተማቕር ትርአ። ሕብራዊ ግራውትን ተፈጥሮኣዊ ቅሳነትን ዝመልአ ጽቡቕ ትርኢት እዩ።

ጠቅላይ ሚኒስተር ዶክተር ዓብዪ ኣሕመድ ዝኾነ መግለፂ ይህቡ ኣለው፡፡ መራሕቲ ሃገር ኣብ መድረኻት ክህቡን ካብ ህዝቢ ንዝለዓል ህቶ ክምልሱ ግቡኦም እዩ፡፡

ኣብ ትግራይ ትርከብ ሚድያ ድምፂ ወያነ ብዛዕባ መፅሓፍ ምረቓ ዜና እንዳማሓላለፈት እንትከውን፣ መፅሓፍ ንደቂ ሰባት ንፍልጠትን ምዕባለን ኣድላይ ካብ ዝባሃሉ ሓደ እዩ።

ዝተፈላለየ ናይ ፆምን ፍስክን ፀብሒ ዝተገበረሉ ናይ እንጀራ መኣዲ ቀሪቡ ኣሎ፡፡ እዚ ምግቢ ብጣዕሚ ደስ ዝብል መህረፊ ኣቀራርባ ዘለዎ እዩ፡፡

ኣረ! ክቁንጅዋ ክልተ ኣዋልድ ሽንቅር ቀበራን ጋመን ተቆኒነን ወርቃማ ሕብሪ ናይ እዝኒን ርእስን ገይረን ኣብ ሰማያዊን ብጫን ሕብራዊ ድሕረ ባይታ ይርከባ።

ኣዝዩ ጽቡቕን ባህላውን ሽፋን ጥርሙዝ ማይ ዘርኢ እዩ። እቲ ሽፋን ኣዝዩ ጽሩይ ጻዕዳ ዝተሰፍየ ወይ ዝተጠምጠመ ኮይኑ፡ ድንቂ ዲዛይን ኣለዎ። ኣብ ትሕቲኡ ኣብ ንእሽቶ ዕንጨይቲ መቐመጢ ወይ መንበር ኮፍ ይብል።

እዚ ኣብ ጎኒ ሓደ ዓቢ እምባ እምኒ ብዙሓት ሰባት ዝእከቡሉ፤ ከባቢኡ ቀጠልያ ኣግራብን ንጹር ሰማይን እዩ። ህዝቢ ብብዝሒ ጻዕዳ ክዳን ተኸዲኑ ተኣኪቡ ይርከብ። እዚ ኩነታት እዚ ባህላዊ በዓል ወይ ሃይማኖታዊ በዓል ምዃኑ ዘመልክት እዩ።

ካብ ዕዳጋ ኢትዮጵያ ይኹን ካልእ ኣፍሪቃ ዝመጸ ፍረታት ዝመልአ መደርደሪ የርኢ። እቶም ዝተፈላለዩ ዓይነታት ፍረታት ንመሸጣ ብጽቡቕ ተቐሪጾም ኣለዉ። ሕብርታትን ብዝሒ ፍረታትን ናይ ሓጎስን ፍናንን ስምዒት ይህብ።

ኣብ ዓለምና ካብ ዘለው ዓበይቲ ድዛይነራትን ናይ ሞዴሊ ኢንዳስትሪታትን ዝረኣዩ ባህላውን ዘበናውን ክዳውንቲ ቅድን ስፌትን ብዙሓት እዮም። ነገር ግን እቶም ሓደ ሓደ ቅድታት ካብቲ ህብረተሰብ ውፃኢ ዝኸኑ እዮም።

ኣብቲ ምስሊ ዓቢን ዝተመርጸን ኣንጭዋ ይርአ። እታ ኣንጭዋ ናብ ካሜራ ገጻ ደው ኢላ ኣላ። ዓበይቲ እዝና ንላዕሊ ኣልዒላ ደው ኢላ፡ ስቕ ኢላ ትዕዘብ ኣንጭዋ፤ ተፈጥሮኣዊ ጽባቐ ዝመልአ ስእሊ።

እቲ ኣብ ሓደ ዓቢ ክፍሊ ኣብ ዝተሰርዐ መንበር ኮፍ ኢሎም ብዙሓት ሰባት ዘርኢ እዩ። መብዛሕትኦም ኣብ ማእከል ስነ-ስርዓት ወይ ኣኼባ ዝረኣዩ ይመስሉ። እተን መንበር ብጻዕዳ ጨርቂ ዝተሸፈና ኮይነን ኣብ ማእከለን ዝተፈላለዩ ምልክታት ይረኣያ።

እዚ ኣብ ባህላዊ ገዛ ጻዕዳ ክዳን ዝተኸድነ ሰብኣይ፡ ባህላዊ መሳርሒ ሙዚቃ ሒዙ ዘርኢ እዩ። እቲ መሳርሒ ካብ ዕንጨይትን ገመድን ዝተሰርሐ ኮይኑ፡ኣብ ታሕቲ ናይ ድምጺ ምልክት ተተሓሒዙ ኣሎ። እዚ ብንጹርን ብተፈጥሮን ባህላዊ ሙዚቃ ኢትዮጵያን ስልማት ገዛን ዝገልጽ እዩ።

ዋው ዝፈትዎ ዓይነት ምግቢ እዩ። ኣብ ዓብይ ሽሓነ ሓደ እንጀራ ገይሮም ኣብ ማእከል ድማ ቀይሕ ሕብሪ ዘለዎ ኣዋዘ ዝብሃለ ገይሮም ኣለው ።ዝበሰለ ድኑሽ እውን ኣሎ።

ኣብ ከተማ ኣኽሱም ኣብ ጎኒ ጽርግያ ዝርከብ ኣፍደገ ጥዕና ክሊኒክ ዝሓዘ እዩ።‘ማእከል ጥዕና ኣክሱም’ ዝብል ሰማያዊ ጽሑፍ ምልክት ህይወትን ጥዕናን እዩ። ኣብ ጽርግያ ሞተር ብሽክለታ ዝዝውር ሰብኣይን ኣብ ጥቓኡ ዝኸይድ ሰብን ናብ ከተማዊ ህይወት ይውክሉ።”

ኣብ እንዳ ፑል ብዝሓት ክብልብሎ ዝተፈላለዩ ሕብሪታት ዘለዎም እምኒታትን ካብ ዕንፀይቲ ዝተሰርሐት በትሪን ኣብኡ ኣለዋ። ኣብ እንዳፑል ምጭዋት ከም መዝናይ እዩ ዝጠቅም።

ቴክኖሎጂ ኣብ ሓንቲ ሃገር ካብ ዘለዎ ዘርፈ ብዙሕ ጥቅምታት ብምብጋስ እታ ሃገር ዓለም ኣብ ዝበፅሖ ቴክኖሎጂ ንክትበፅሕ መራሕቲ እታ ሃገር ዕዙዝ ተሳትፎ ክገብሩ ይግባእ። ኾይኑ ግና ኣብ ሀገርና ዝረኣዩ ኣጠቃቅማ ቴክኖሎጅታት ክሕሰበሉ ይግባእ።

ክልተ ንጹራት ፈልፋሊ ማይ ኣብ ጽላል ጫካ ተሰቒለን ንጽህናን ተፈጥሮን ብጽቡቕ ዘንጸባርቓ። ብሰማያዊ መስመር ዝተሸፈኑ እዞም ፈልፋሊ ማይ፡ ‘ማይ ጫካ’ እናበሉ ንጽህና ተፈጥሮ ዝውክሉ እዮም።”

ኣብ ባሕሪ ኣብ ጉዕዞ ኣብ ዘላ ጀልባ ብጭንቂ ዝተዋሕጡ መናእሰይ ብወታደር እናተሓለዉ ይርአዩ ኣለዉ፡፡ እዞም ሰባት ዘይሕጋውያን ስደደተኛታት እዮም ዝመስሉ፡፡ የሕዝን፡፡

እዚ ኣብ ወሰን ጽርግያ ሓንቲ ዓባይ ጻዕዳ ፒክኣፕ ደው ኢላ ኣላ። ኣብ ድሕሪት ብቐይሕ “ቶይታ” ዝብል ቃል ተጻሒፉ ኣሎ። ፍላትቤድ ናይ ጽዕነት መኪና ኣብ ድሕሪት ኮፍ ኢላ ኣላ። ኣብቲ ድኳን ዝተፈላለየ ሕብሪ ዘለዎም ክዳውንቲ ተሰቒሎም ይርከቡ።

ብንጹር ዝተሰርዐ ናይ ደገ ትርኢት! እቲ ሰብኣይ ጻዕዳ ጃኬትን ብጫ ሓፂር ስረ ተኸዲኑ፡ ኣብ ኢዱ ዓቢ ቀጠልያ ቆጽሊ ሒዙ ይርከብ። ብድሕሪ እዚ ብቐይሕ ጨርቂ ዝተሸፈነ መረባ ብንጹር ይርአ፣ እዚ ኣረኣእያ እዚ ሕብርን ባህልን ምንቅስቓስን ብንጹር ዘርኢ እዩ።

እዚ ብእንግሊዝኛ "ፎስተር ክላርክስ" ዝብል ጽሑፍ ዘለዎም ክልተ ፓውደር መስተታት የርኢ። እቲ ሓደ ጣዕሚ ኣናናስ ክኸውን ከሎ፡ እቲ ካልኣይ ድማ ጣዕሚ ኣራንሺ እዩ። ንስኩም ኣየናይ መኣዛ መስተ ኢኻ ትመርጽ፣ ኣናናስ ድዩ ኣራንሺ? ንምንታይ?

እዚ ኣብ መሬት ኮፍ ኢሎም ሃይማኖታዊ ስነ-ስርዓት ክፍጽሙ ዘርኢ እዩ። እቲ ሓደ መጽሓፍ ከንብብ እንከሎ፡ ካልእ ድማ ማይክሮፎን ሒዙ ክዛረብ ይረአ። እዚ ኩነታት እዚ ሃይማኖታዊ ስነ-ስርዓት ወይ ኣኼባ ጸሎት ዘመልክት እዩ።

ኣብ ንእሽቶ ዕንጨይቲ ኣቕሓ ኵምራ ናይ ኣጃ ፓውደርን ፍረታትን (ዘርእን) ይርኢ ኣለኹ። ክልቲኦም ፓውደርን ዘርእን ብጫ-ቡናዊ ሕብሪ ኣለዎም። ናይዚ ባህላዊ ቀመም ንጥዕና ዘለዎ ረብሓ ዘገርምን ጠቓምን ኮይኑ ይረኽቦ።

ኣብ ትግራይ ኣብቲ ጆኖሰይዳዊ ኵናት ኣብ ዝነበረሉ እዋን ኣብ መብዛሕቲኣን ቤት ዕዮታትን ናይ ፌደራል ትካላትን እቶም ወረርቲ ሓይልታት ዘብፅሕዎ ኪሳራ ዓብይ እዩ። ነቲ ህዝቢ ድማ ብጣዕሚ ሓዚኑ እዩ።

ናይ ኢትዮጵያ ፌደራል ፖሊስ ኣርማ እንትከውን ዝተፈላለዩ ኣርማታት ኣለው። ንኣብነት ናይ ቤት ትምህርቲን ውድባትን እንትኮኑ ንስኩም'ከ ናይ መን ኣርማ ትፈልጡ ?

እውይ! ከመይ ዓይነት ኑሮ እዮ ዝኒሀ ክዳውቶም ብጣዕሚ ረሲሑ ኣብ ከርፋሕ ድክነት ዘለው ናይ ገጠር ማሕበረ-ሰብ እዮም ዝኒሀው። እቲ ገዛ እውን ብዙሕ ምስትክኻል ዘድልዮ እዩ።

እዚ ኣዝዩ ጽዑቕ ዕዳጋ ኣሕምልቲ እዩ። ብጸጋም ቀይሕ ኮሚደረን ቀጠልያ በርበረን፣ ኣብ ማእከል ድማ ብጽፉፍ ዝተሰርዐ ካሮት ኣሎ። ብየማን ብዙሕ ድንሽን ሽጉርቲን፣ ኣብ ታሕቲ ቀጠልያ ለሚንን ንእሽቶ ቀመምን ኣሎ። ሕብራዊን ተፈጥሮኣውን ስብስብ ኣሕምልቲ ዘርኢ እዩ።

ብዙሓት ተሽከርከርቲ ዝመፃን ዝከዳን ዝምለሳን ምኒማስ መኪና ፃዕዳ ሕብሪ ዘለወ፣ እርስሳስ ሕብሪ ዘለወ ናይ ገዛ መኪና እውን ኣለዋ:: ናይ ገዛ መኪና ክህልወኹም ደስ ዶ ይብለኩም ?

ኣብ ቦታ መዘናጊዒ ክልተ ናይ ፖለቲካ ሰብ ኮፍ ኢሎም ኣለዉ። እዞም ኣብ ሓደ መዘናጊዒ ኮፍ ኢሎም ዘለዉ እቲ ሓደ ዓብይ ኣሕመድ እዩ። እቲ ሓደ መን ይከውን ? ናይ አበይ ዓዲ መራሒ እዩ?

ኣብ ማእከል ባሕሪ ኮይኑ ናይ ቃላሚጦስ ኣእዋም ተቆሪፆም ኣብ ማእኸል እቲ ባሕሪ ኣለው። ኣብኡ ብፃዕዳ ቀለም ዝተቀለመ መዕረፊ ኣሎ። ኣነ ኣብ ማይ ዋላ ሸኾና እግረይ ትሽን ብጣዕሚ እያ ተፍረሐኒ።

ብመብራህቲ ዝተሰለመ ድሙቕ ናይ ለይቲ ህንጻ ይረአ። ኣብ ቅድሚኡ ሕብሮም ዝተኸድኑ ሰባት ምቾትን ብሰላምን ደው ክብሉ ይረኣዩ። ኩሉ ቦታ ብናይ ለይቲ ሓጎስ መሊኡ፣ ብብርሃን ዝተመልአ እዩ።

እሰይ ! ብጣዕሚ ደስ ዝብል ማሕዘል ብዛዕጎል ሕንፅፅ ኢሉ ብናይ መስቀል ቅርፂ ብዛዕጎል ተሸሊሙ ኣለው። እዚ ማሕዘል እዚ ድማ ኣዴታት ወሊደን ብዚ ይሓዝለኦም።

እዚ ታሪኻዊ ቦታ ኣኽሱም ስቶንሄንጅ ዘርኢ እዩ። ብቕድሚት ብእምኒ ዝተሃንጸ መእተዊን ኣብ ላዕሊ ብረት ዝተነጽፈ ቆርቆሮ ዘለዎ ናይ ሓለዋ ቤትን ይርአ። ጽቡቕ ትርኢት ክብሪ ታሪኽን ጽባቐ ቅርስታትን ኣብ ሓደ ዘርኢ እዩ።